እዚ ምስሊ እዚ ዘመናዊ ሰዋስው ቋንቋ ትግርኛ እትብል መፅሓፍ እትብል እዚኣ ከዓ ብዶክተር ዳንኤል ተኽሉ ረዳ ዝተፅሓፈት መፅሓፍ እንትትከውን መፅሓፍ ድማ ንፀሓፍቲ ከም እቶት ንተጠቀምቲ ድማ ከም ምንጪ ፍልጠት ኮይና ተገልግል።

እዚ ምስሊ እዚ ካብ ዕለት ዕለት ናብራና እንጥቀመሎም ኣቁሑት ዝኮኑ ከምኒ መንከሽክሽ፣ መንፊት፣ ጎማን ካልኦት ዝበሉ ኣቁሑት ይምልከት። እዚኦም ድማ ብኢድ ዝተሰርሑ እንትኮኑ ንስራሕቲ ናይ እቶት ፍልፍል ኮይኖም የገልግሉ ።

ኣብዚ ምስሊ እዚ ማንጎ ዝተበሃለ ናይ ፍራምረ ዓይነት እፅዋት እቲ ተኽሊ እቲ ዋንኡ እፅዋት እትንምልከት እዚ ከዓ ከም ፍልፍል ምግብነት ፉሩእ ንባዓሉ ተኽሊ ድማ ከም ናይ ፍልፍል ፁሩይ ኣየር ኮይኑ የግልግል።

ኣብዚ ምስሊ እዚ ከፍ ንመበሊ እንጥቀመሉ ወንበር እንትንዕዘብ እዚ ከዓ ካብ ኣብ መንበሪ ገዛታት መብዛሕትኦም ናይ ኢትዮጵያ እንረክቦ ኣቅሓ እንትከውን እዚ ናይ ገዛ ኣቅሓ እዩ፡፡

እዚ ኣብ ምስሊ ንሪኦ ዘለና ፍልይ ዝበለ ቅርፂ ዝተሰርሐ ካብ ግራናይት ዝተብሃለ እምኒ ዝተሰርሐ ናይ ማርያም ምስ ወዳ እየሱስክርስቶስ ብኢድ ተቆሪፁ ዝተሰርሐ ዓይነት ቅርፂ እዩ።

ኣብዚ ምስሊ ብተኽልታት ዝማዕረገ ገዛ እንትንምልከት ተኽልታት ድማ ኸምቲ ዝፍለጥ ንምግብነት የገልግሉ ኸምኡውን ንፅላልነት ኸምኡውን ነቲ ገዛ መልኽዕ ይህብዎ ።አ ስለዚ ተኽልታት ጠቀምቲ ኾይኖም ንርኸቦም።

እዚ ምስሊ እዚ ንግልጋሎት ህዝቢ እትውዕል ዓይነት መኪና እንትንርኢ እዛ መኪና እዚኣ ድማ ንመጓዓዝያነት ኣገልግሎት ሰባት ካብ ቦታ ናብ ቦታ ግዚኦም ጉልበቶም ቆጢቦም ንክጎዓዓዙ እትጠቅም እያ።

ኣብዚ ምስሊ እዙይ ብኣማኒኤል እናተዘጋጂወ እንትቀርብ ናይ ቴሎቨዠን ፕሮግራም እንትንርኢ እዚ ከዓ ንሰባት እዋናዊ ሓቤሬታ ከብ ሞሃብ ሓሊፉ እዋናዊ ጉዳያት ውን ብምዝታይ ይፍለጥ።

እዚ ምስሊ እዚ እምቢታ ኣንፃር ወረርቲ ዝብል መፅሓፍ ንርኢ። እዚ ውን ካብቶመም ብመምህር ገብረኺዳን ደስታ ዝተፀሓፉ መፀሓፍቲ ሓደ እንትኸውን ብዛዕባ ታሪኽ ኢትዮጵያ ካብ ዝገልፁ ሓንቲ ኾይና ንረኽባ።

ሕብረተሰብ ካብ ወለዱ ዝወረሶ ባህላዊ ክዳውንቲ ብምዕባይ ምስ ናይ ካልኦት ዓድታት ኣከዳድና ምቅናይ ዝፈጥሮ ሓዱሽ ዘመናዊ ቅዲ ኣከዳድና

ኣብዚ ምስሊ እዚ ድማ ብተለምዶ ብቁልቲ አንዳተብሃለ ዝፍለጥ ካብ ዝተፈላለዩ ጥራምረ ዝስራሕ ንዝተወሰነ መዓልቲ ኣብ ማይ ኣሊኽካ ብምጽናሕ ዝስራሕ ዓይነት ምግቢ እዩ ብቁልቲ ።

እዚ ምስሊ እዚ ባህሊዊ ገዛ እሰራርሓ ናይ መብዛሕትኡ አብ ትግራይ ዝኮነን የመልክት እዞም ገዛ እዚኦም ድማ ካብ ንመንበርነት ሓሊፎም አብዚ ሕዚ ግዘ ንበፃሕቲ ዓዲ ከም መስሕብ ኮይኖም ንሃገር አታዊ የርክቡ አለው።

እዚ ምስሊ እዚ ሰለስተ እንብልታ ዝተባህለ ባህላዊ ኣብ ሓበሻ ዝርከብ ባህላዊ መሳርሒ ሙዚቃ ዝሓዙ ሰብኡት ንምልከት እዚ እምብልታ ድማ ኣብ ዝተፈላለዩ ጉዳያት ከም መርዓን ሓዘንን ዝበሉ ይዝውተር።

ኣብዚ ምስሊ እዚ ንሕብረተሰብ ሓበሬታ ብምሃብ ከምኡ እዉን ሓደሽቲ ዛዕባታትን ካልኦት ሕብረታሰብ ዘድልይዎ ዜናታትን ዘቅርብ ናይ ዜና መርበብ ንርኢ፡፡

ኣብዚ ምስሊ እዚ ካብ ተፈጥሮ ሃፍቲዊ ሃፍቱ ዝተመናመነ ንምልከት፣ ሃፍቲ ተፈጥሮ ድማ ንሕ/ሰብ ኮነ ንከባቢ መሰረተዊ ነገራት ካብ ዝኮኑ ነገራት ሓደ ምኳኑ ይፍለጥ፡፡ ንሱውን ከባቢ ኣየር ብምሕላውን ካልኦት ጥቅምታት ብምሃብ

ኣብዚ ምስሊ እዚ እፅዋት ወይ ኸዓ ተኽልታት ንምልከት ።እዞም እፅዋት እዚኦሞ ድማ ኸም ምግብነት ኸሞ ፅላልነት ኮይኖም የገልግሉ።

ኣብዚ ስእሊ እዚ ዕውት ህይወት ዝብል መፅሓፍ ንረክብ። መፅሓፍ ድማ ንሰባት ብፍልጠት ኮነ ግዜካ ብምሕላፍ ከም መዘናግዒ ኮይኖም ይጠቅሙ።

ኣብዚ ምስሊ እንሪኦ ዘለና ናይ ሓደ እምነት ቤተ ኣምልኮ ዝኮነ ናይ ኦርቶዶክስ ተዋህዶ ቤተ ክርስትያን እንትከውን እቲ መንድቅ ድማ ብዝተፈላለዩ ናይቲ እምነት ቅድሳን ዝኮኑ ዝተሰኣለን ዝማዕረገን ኮይኑ ንሪኦ፡፡

እዚ ምስሊ እዚ ናይ ሓደ እምነት ተከተልቲ ናይ እምነት ቦቶኦም ናይ ደገ ስነ ህንፃ አሰራርሓ እንትንዕዘብ እዚ ድማ ብ ፍሉይነትን ብ መግለፂ መንነትን ባህልን ከይኑ የሪኤና።

እዚ ምስሊ እዚ ናይ ኢትዮጵያ ንግዲ ባንክን ናይ ሃገረ ኢትዮጵያን ባንዴራታት እንትንምልከት ባዴራታት ድማ ብዝተፈላለዩ ሕብርን ቅርፅን ክርከቡ ይክእሉ፡፡ ነቲ ዝገልፅዎ ድርጅት ኮነ ቡድን ከዓ ከም ፍሉይ ምልክት ኮይኖም የገልግል፡፡

እዚ ቦታ ሰባት ዝዘናግዕሉ ቦታ ኣዝዩ ሰሓብን ውቅብን እዩ።

ኣብዚ ምስሊ እዚ ናይ ንግዲ ምትዕድዳግ መስርዕ ዘካይድ ሱቕ እንተንርኢ ኣብኡ ድማ ከምኒ ዘይቲን ካልኦት አብ መዓልቲ መዓልቲ ናብራ ንጥቀመሎም አቁሑ ክሽየጡ ንርኢ።

ኣብዚ ምስሊ እዚ እንምልከቶ ዘለና ናይ ጥምቀት በዓል ኣብ ከተማ ኣክሱም ኣከባብራ እንትከውን እዚ ድማ ፍሉይ ቦታ ማይሹም ብምባል ኣብ ዝፍለጥ ቦታ ኣብ ዝግበር ናይ ጥምቀት በዓል ኣከባብራ እዩ፡፡

አብዚ ምስሊ እዚ ፃዕዳ ሽጉርቲ እንዳተበሃለ ዝፍለጥ ካብ ዓይነታት ፀብሒ መስርሒ ሓደ ዝኮነ ንርኢ። ፃዕዳ ሽጉርቲ ድማ ካብ አብ ትሕቲ መሬት ዝቦቅሉ ዓይነት ተክልታት ሓደ እዩ።

እዚ እሽኮ ዘለዎ ተክሊ ንፍልፍል አደሪ ዝተብሃለ ናይ መወልወሊ ሞጎጎ ዝጠቅም ቅብአት ከም ፍርኡ ኮይኑ ዘዉቅል ዓይነት ተክሊ እዩ።

ባህላዊ መድሓኒት ንዘበናት ንዝተፈላለዩ ሕማማት ንምፍዋስ እናተጠቀምናሉ ዝፀናሕና ኮይኑ ካብ ዝተፈላለዩ ኣቁፅልቲ ተክልታትን ዝስራሕ እዩ፣ ኣብዚ ምስሊ እንምልከቶ ሽጉርቲ እውን ንመድሓኒትነት ዕላማ ካብ ዝውዕሉ ሓደ እዩ፡፡

ኣብዚ ምስሊ እዚ ካብ ናይ ገዛ ኣቁሑት ዝኮነ ሓደ ዓራት ንምልከት፡፡ እዚ ዓራት እውን ብተለምዶ ብናይ ቅዲ ኣሰራርሓ ኣብ ኢትዮጵያ ዝተለመደ ዓይነት ኣሰራርሓ ዓራት ዝተሰርሓ ኮይኑ ንሪኦ፡፡

እዚ ኣብ ምስሊ እንሪኦ ዘለና ካብ ፀባን ቡናን ዝተሰርሕ መስተ ዓይነት እንተኽዉን እዚ ከኣ ብጣዕሚ እዉን ብፍሉይነት ሕብሩ ይፍለጥ።

እዚ ኣብ ምስሊ እንሪኦ ዘለና ኣብ ኣክሱም ዩንቨርሲቲ ቅፅሪ ግቢ ኣብ በሪ ዝርከብ ሓዱሽ ናይ ህንፃ ስራሕ እንትከዉን እዚ ከዓ ብዘለዎ ፍሉይ ቅርፂ ናይ ባህልን መንነትን ናይታ ዓዲ ክገልፅ ተባሂሉ ዝተሰርሕ ኮይኑ ንሪኦ።

አብዚ ምስሊ እዚ መሳርሕታት ሙዚቃ ካብ ናይ ዘመናዊ ዝኮነት ሓንቲ ናይ ክሪ መሳርሒ ሙዚቃ ጊታር እንዳተባሃለት እትፍለጥ ንርኢ፡፡ እዚኣ እውን ኣብ ናይ ባህላዊ ደርፍታት ከም መዐጀቢ እንዳተጠቀምናላ ንርከብ፡፡

ኣብዚ ምስሊ እዚ እተን እንሪአን ዝንአዋ ኣዴታት ባህላዊ ዝኮነ ናይ ኣቆናንና ዓይነት ተቆኒነን ብባህላዊ ማሕዘል ንህፃውንተን ሓዚለን ባህለንን መንነተንን ዝገልፅ ዓይነት ኣከዳድና ከዲነን ንርአን፡፡

ኣብዚ ምስሊ መብዛሕትአን ደቂ ኣንስትዮን ኣዴታትን ሓበሻ ኣብ ዝተፈላለዩ ዕድመታትን መርዓታት ካልኦት ፍልይ ፍልይ ዝበሉ ፕሮግራማት ዘዝውትርኦ ናይ መጋየፂ ወርቂ ንምልከት።

መንገዲ ኣብ ዘይተኣታቶዎሎም ኸባብታት ካብ ናይ ልምዒት መሰረት ዝኾነ ሓደ ዘመናዊ መንገዲ ብስልጡን ዝኾኑ ምህዞታት ብምእታው እቲ ኸባቢ ዝሓሸ ኽኸውን ምግባር

ኣብዚ ምስሊ እዚ ኣብ ከተማ ኣኽሱም ዝርከብ ናይ ሓወልቲ ኣኽሱም እንትንምልከት እዚ ድማ ብቅድሚ ኣሽሓት ዓመታት ዝተሰረሓ እንትትከውን፣ እዚ ድማ ጥበብን ባህልን እቲ ሕብረተሰብ ካብ ዘርእዩ ነገራት ብዋናነት ይግለፅ።

መኪና ንርኢ መኪና ድማ ንደቂ ሰባት ዘለዎም ናብራ መዓልቲ መዓልቲ ብቀሊሉ ብፍጥነትን ከከናዉን እትገብር እንትትከዉን እዚ ከኣ ካብ ዘይተደለየ ግዘ ምብካን ይከላከል ስልዚ መኪና በዝን ብካልኦትን ጥቅማ ንዕዘብ

እዞም ኣብ ምስሊ ንሪኦም ዘለና ዝተፈላለዩ ዓይነታት ተክልታት እንትኮኑ እዞም ተልክታት እዚኦም ድማ ንዕንፀይቲ, ከም'ኡ እዉን ን ኣየር ጥዑይ ኣየር ኣብ ምሃብን ንፅላልነትን ይጠቅሙና::

ኣብዚ ምስሊ እዚ ብተለምዶ ናይ ጋሕጣጢት ተባሂላ ናይ እትፍለጥ ንፅርግያ ኮነ ካልኦት ምኩዓት ኣብ ዘድልዮም ነገራት ሓመድ ብምግሓጥ እትፍለጥ ንናይ ሰባት ስራሐቲ እተቅልል ዓይነት መኪና ንዕዘብ ፡፡

ኣብዚ ምስሊ ዝመሃሩ ተማሃሮ ኣብ ቤት ትምህርቲ ንርኢ፡፡ ቤት ትምህርቲ ድማ ከም ዝፍለጥ ካብ መሰረተ ልምዓት ዝኮና ሓደ እንትከውን እዚ ድማ ንሓንቲ ዓዲ ለውጢ መሰረታዊ ካብ ዝባሃሉ ነገራት ሓደ እዩ፡፡ ምክንያቱም ቆልዑ ተረከብቲ ሃገር ስለ ዝኮኑ፡፡

ማሕበረሰብና ካብ ሓደ ቦታ ናብ ሓደ ቦታን ንምጉዓዝ እንጥቀመሎም ነገራት ሓደ ዝኮነ መኪና እዩ። እዚ አብ ምስሊ እንሪኦ ዘለና እውን ሓደ ካብቶም መኪናታት ኮይኑ እዙይ ድማ ናይ ህዝብና ጉልበትን ገንዘብን ምቁጣብ እንጥቀመሎም መንገድታት እዮም።

ኣብዚ ምስሊ እዚ እምነት ኦርቶዶክስ ተዋህዶ ናይ ውሽጢ ገዛ እንትንምልከት ኣብዚ ድማ ናይ እቲ እምነት ተኸተልትን በቲ እምነት ተኸተልቲ ዝጥቀሙሎም መሳርሕታት ሙዚቃ ከም ከበሮ ዝበሉ ንርኢ።

እዚ ምስሊ እዚ መኣዲ እንትንዕዘብ; መኣዲ ማለት ድማ ስድራቤት ተኣኪቦም ምግቢ ብሓደ ዝበልዕሉ ከይዲ እንትከውን ኣብዚ ምስሊ ከዓ እቶም ስድራ ተኣኪቦም ጥሕሎ ዝተበሃለ ባህላዊ ምግቢ ክበልዑ ንርኢ።

ሕብረተሰብን ስድራቤትን ዝተሓሓዙ ነገራት ኾይኖሞ ፥ስድራቤት መሠረት ሕብረተሰብ እዩ። ስድራቤታት ንደቆም ኣብ ዘምህርዎም ዝተፈላለዩ ናይ ማንነት ነገራት ከም ሕብረተሰብ ድማ ከም ባህሊ ኮይኖም ብዝበለፀ ይርኣዩ።

ኣብዚ ምስሊ እዚ ንምጉዓዝያነት ካብ እንጥቀመለን ናይ ኣብ ሰማይ መንገዲ እትውዕል ኣየር ብምባል ብተለምዶ እትፍለጥ ኣይሮፕላን እንትንርኢ እዚኣ ድማ ካብ ቦታ ናብ ቦታ ብፍጥነት ክንጎዓዝ ትጠቅም።

ኣብቲ ምስሊ እዚ እንሪኦ መፍለዪ መንገዲ እንትከዉን እዚከዓ ናበይ ከምንከይድ ብቀሊሉ ኣብ ቅድሜና ብንሪኦ ንዓይኒ ብዛኣቱ መፍለዪ ጌርና ንፈልጥ።

ኣብዚ ምስሊ እዚ ሸበጥ እናተባሃለ ዝፍለጥ ዓይነት ጫማ ንምልከት እዚ ጫማ እዚ እዉን በተለምዶ ንእግሪ መሕፀብን ኣብ ገዛ ንመንቀሳቀስን ንጥቀመሉ ዓይነት ጫማ ወይ ከዓ ዓይነት ሳእኒ እዩ።

እዚ ምስሊ እዚ ድማ ናይ ሓመድን ማይን ሓለዋ ከመይ ኮም ዝኮነ ዝገልፅ ዜና ንርኦ. ኣብቲ ምስሊ ከም እንርኦ እውን ብዝተፈላለዩ ምክንያታት ዝተመናመነ ተክልታት ዝሓዘ ጎቦ ንዕዘብ፡፡

እዚ ንሪአ ዘለና ናይ ፅዕነት መኪና እንትትከውን እዚአ ከዓ ደቂ ሰባት አብ ዝገብርዎ ናይ ዕለት ዕለት ናብርኦም እቁሑት ብቀሊሉ ካብ ቦታ ናብ ቦታ ንክንቀሳቀሱ ትጠቅም መኪና እያ።

ኣብዚ ምስሊ እዚ ሰላማዊ ሰልፊ ተመዛበልቲ ዝብል ብመርበብ ሓበሬታ ዝኮነ ድምፂ ወያነ ዝቀረብ ዜና ንምልከት ።

ኣብዚ ምስሊ እዙይ እንዕዘቦ ወዲ ንግስተ ሳባ ዝኾነ ንኣብኡ ጎብንይዋ ምስ መፀ ቅድሚ ልደተ ክርስቶስ ወዲ ንጉስ ሰለሞን ዝኾነ ወዲ ንግስተ ሰባ እንትመፅእ እንተሎ በቲ ህዝቢ ክግበረሉ ዝነበረ ኣቀባብላ ንምልከት።

ኣብ እዚ ምስሊ መንበሪ ገዛ ንምልከት፡፡ መንበሪ ገዛ ድማ ሰባት ዝቅመጥሉ ህንፃ ኮይኑ ፅላል ምቾትን ውሕስነትን ዝህብ እዩ፡፡ ገዛ ድማ ብዝተፈላለዩ ባህሊ ኣየር ኩነታት ናይ ገንዘብ ኩናታትን ብቅብፅን ብግዝፍን ክፈላለ ይክእል እዩ፡፡

እዚ መብዛሕትኡ ግዜ ኣብ ኸባቢና ኣብ ግዜ ፆም ዝብላዕ ባህላዊ ምግቢ እንትትከውን ብጣዕሙን ብመልክዑን ድማ ንቡዙሓት ካብ ኣእምርኦም ዘይጠፍእ ባህላዎ ምግቢ እዩ።

እዚ ምስሊ እዚ ናይ ተሰሊፎም ሙዚቃዊ ስርዓት ዘካይዱ ንዝተፈላለዩ ፍሉያት ብሮግራማት ብምዕጃብ ክብሪ ዝህቡ ናይ ደርፊ ስርዓት ዘካይዱ ሰባት ንምልከት።

ዚ ምስሊ እዚ ዲቢዞኦም ተከዲኖም ብጻዕዳ ጋውን ተከደነ መምህር ዝማሃሩ ተምሃሮ እንትንምልከት እዞም ተምሃሮ ድማ ናይ ሎሚ ዕንበባታት ናይ ጽባሕ ድማ ፍረታት ዝኮኑ እዬም። ትምህርቲ መሰረት ሃገር እዩ።

እብዚ ምስሊ እዚ ንሪኦ ዘለና ማሕበረ ኑረዲን ዝተበሃለ መፅሓፍ እንትኸውን መፅሓፍ ድማ ከም ዝፍለጥ ሕብረተሰብ አብ ፍልጠቱ ምውሳክን ከምኡ እውን ንፀሓፍቲ ከም ፍልፍል እቶትን ዘለዎም ፍልጠት ንሰባት አብ ምምሕላፍን ጥቅሚ ከም ዘሎዎ ንርኢ።

ካብ ንሕብረተሰብ ጠቀምትን መገልገልትን ዝኮኑ ዝተፈላለዩ መራከቢታት መስመራት ዝተፈላለዩ እዋናዊ ጉዳያት መሰረታዊ ሓበሬታታት ጥዕና መግለፅታት ውድባት ፀብፃባትን ሓደሽቲ ዛዕባታትን ንማሕበረሰብ ዝቀርበሉ ዜና ኣውታር ይብሃል ወይ ከዓ ዜና

እዚ ኣብ ምስሊ ንሪኦ ዘለና ነገር ሓደ ካብቶም ናይ ባህላዊ ነገራት ዝኮኑ ኣብ ትግራይ ዝርከቡ ኮይኑ እዚ ድማ ንዝተፈላለዩ ነገራት መቀረቢ ንምግብነትን ንቅርበሉ ነገር እዩ::

ኣብዚ ምስሊ እዚ ህበይ እዳተብሃለ ዝፍለጥ ዓይነት እንስሳ ንርኢ እዞም ዓይነት እንስሳ ድማ ንሰብ ብዝመስል መልክዖምን ካብ ሓደ ተኽሊ ናብ ካልእ ተኽሊ ምንጣር ብምካሎም ድማ ይፍለጡ።

እቲ ምስሊ ሓለውቲ ጤል እንትጠምዮም እንተለዉ ብቐሊሉ ምንም ዓይነት ናይ ገዛ ናውቲ ከይተጠቐሙ ኣብ ከባቢኦም ብዝረኸብዎ እምኒ ገይሮም ኣብሲሎም ዝምገቡ ኣብ ከበቢ ክረምቲ ዝዝውተር ባህላዊ ምግቢ ኣሰራርሓ እዩ፡፡

እዚ ምስሊ እዚ እንምልከቶ ንመዘናጊዒዝጠቅም ቦታ እንትትከውን እዚ ከዓ ሰባት ኣብ ትርፊ ግዚኦም ኣእምርኦም መፍታሕቲሒ ንክሕምሱ ዝጠቅም እዩ፡፡

አብዚ ምስሊ እዚ ዝተፈላለዩ ናይ ፀጥታ አካላት እግሮም ካብ ዕሾክ ኮነ ካብ ዝተፈላለዩ ነገራት ከይጉድኡ መከላከሊ ዝጥቀምሉ ጫማ ገይሮም ንምልከት።

እዚ ምስል እዚ ናይ ቤት ጥዕና መጋዓዝያ ወይ ከዓ ሕሙማት ካብ ቦታ ናብ ቦታ ብፍትነትን ብቅልጣፈን ንምጉዕዓዝ ዝጠቅማ መኪና እንትንምልከት እዚአን ድማ ሰባት ብቀሊሉ ናብ ዝደልይዎ ናይ ጥዕና ቦታ ክከዱ ይጠቅማ፡፡

ደቂ ሰባት ካብ ዝነበሮም ናይ ኣታሓሳስባ ኣቕጣጫ ካብ ወለዶም እውን ዘውረስዎም ኣቕጣጫ ወፃእ ዝኾነ ብናይ ባዕሎም ኣተሓሳስባ ዓርስና ይገልፀና እዩ ዝበሎም ከምኡ እውን ካብ ካልኦት ብምቕዳሕ ዝገልፅሉ መንገዲ እዩ ፋሽን ንብሎ እዚ ንርእዮ ዘለና ኣብዚ ምስሊ

አብዚ ምሰሊ እዚ ብናይ መስኖ አብ ግዜ ሓጋይ ተጠቂሞም ዝተፈላለዩ አቁፅልቲ ዘፍርዩ ቦታ ንሪኢ፡፡

አብዚ ምስሊ እዚ ብባህላዊ ክዳን ማዕሪጎም ፀቢቆም ንዝረእዩ ክልተ ሰብአይን ሰበይትን እንትንምልከት እዚ ከዓ ኣብ ባህላዊ ክዳውንቲ ናይ አብ ደቡብ ትግራይ ዝርከቡ ናይ ራያ ሓደ እዩ።

ኣብ ዝኾነ ሕብረተሰብ ኮነ ጉጅለ ግለሰባት ዝኣምንዎ ከም ኣተሓሳስበኦም ገይሮም ዝሕዝዎ ነ ኣተሓሳስበኦም ዝኽተልሉ ከይደ ሃይማኖት ኢልና ንፅዎዖ፡፡

ኣብዚ ምስሊ እዚ ብማይ ዝተመልአ ዕብይ ዝበለ ጉድጓድ እትርአ እዚ ድማ ኣብ ከባቢ ኣኽሱም ዝርከብ ማይ ሹም እንዳተባህለ ዝፍለጥ ማይ እንትኸውን እዚ ድማ መብዛሕቲኡ ግዜ ዝፍለጥ ናይ ጥምቀት በዓል ኣብኡ ስለዝኽበር እዩ።

እዚ ምስሊ እንምልከቶ ልበወለድ መፅሓፍ እንትኸውን ሕብረተሰብና ድማ ፍልጠቱ ንምዕባይ ምስ ኣከባቢኡን ዓለምን ዘሎ ዝፍጠር ሓደሽቲ ዛዕባታት ምፍላጥን ምጥንቃቅን ካብ ዝተፈላለዩ መፅሓፍትን ጋዜጣታትን ሓበሬታ ይረክብ።

እዚ ምስሊ እዚ ዮኖስ ትራዳመስ ትንቢቶች ዝብል መፅሓፍ እንተምልከት መፅሓፍ ድማ ከምቲ ዝፍለጥ ምዘዮካት ፍልጠትን ካልኦት ጥቅምታትን ካብ ዘለዎም ነገራት ሓደ ኮይኑ ንረክቦ።

እዚ ምስሊ ባህላዊ መሳርሒ ሙዚቃ ኮይኑ ክራር ይበሃል።

ኣብዚ ምስሊ እዚ ቆፃል ዝሕብሩ ብተለምዶ ናይ ጓሳ ክዳን እንዳተባሃለ ዝፍለጥ ክዳን ተከዲኖም ብሓደ ብባህላዊ ዝኮነ ስዕስዒት ዝፃወቱ መናእሰይ ንዕዘብ፡፡

መናእሰይ ኣብ ትርፊ ግዚኦም ኣእሞሮኦም ንምሕዳስን ንምዝንጋዕን ምስ ከባቢኦም ዝሓሸ ርክብ ኽህልዎምን ንወነንቲ ድማ ኣታዊ ዝርኽቡሉን መዘናግዒ ቦታ

እዚ ምስሊ እዚ ቅድድም ሳይክል እንትንዕዘብ እዚ ክዓኒየ ካብቶም ናይ እስፖርት ዓይነታት ሓደ እንትኸዉን ካብ ኣየር ሓሊፉ ድማ ብዓለም ደረጃ ተወዳዲርካ ዓድኻ ንክተፀዉዕ ካብ ዝገብሩ ዓይነታት እስፖርት ሓደ እዩ።

ባንዴራ ማለት ናይ ሓንቲ ሃገር፣ ትካል፣ ጉጅለ መግለፂ እንትኸውን እዚድማ ፍልይ ዝበሉ ሕብርታት፣ ቅርፅታት፣ ምልክታት ከምኡ እውን ዝተፈላለዩ ታሪኻዊ፣ ባህላዊን ፖለቲኻዊ ትርጉም ክህልዎ ይክእል። ኣብዚ ምስሊ ድማ ከም እንምልከቶ ናይ ንብ ዝተብሃለ ባንኪ ባንዴራ ንሪኢ።

አብዚ ምስሊ እዚ እንዕዞቦ ፅሕዲ ሓበሽ ብምባል ዝፍለጥ ዓይነት ፅሕዲ እንትከውን እዚ ድማ ብፍልይ ዝበለ ቁሩፁ ዝፍለጥ ዓይነት ተክሊ እዩ እዚ ፅሕዲ ሓበሻ።

እዚ ብተኽልታት ዝማዕበለ ቦታ እንትንምልከት ተኽልታትድማ ካብ ንኣየር ምፅራዮም ብዝሓለፈ ንዓይኒ መስሕብ ንመልክዕነት እውን ከም ዝጠቅሙ ንምልከት።

አብዚ ምስሊ እዚ እንሪኦ ዘለና በምክንያት እቲ ውግእ ዘዓነወ ናይ ቤት ትምህርቲ አቁሑ ንሪኢ።

አብዚ ምስሊ እዚ ሃይማኖታዊ ስርዓት ዝፉፁሙ ሰባት እንትንምልክት በቲ ሃይማኖቶም ዝፈቅዶም ዓይነት አከዳድና ተከዲኖም ሃይማኖታዊ ዝኮነ ቆቢዕ ገይሮም አብ ናይ ሃይማኖት ቦታ ተአካኪቦም ስርዓት ዝፍፅሙ እምነት እስልምና ተከተልቲ ንሪኢ ፡፡

ኣብዚ ምስሊ ፍራ ምረ ንምልከት ፍራ ምረ ድማ ንምግብነት ዘገልግሉ እንትትኮኑ ከምኡውን ካብ ምግብነት ሓሊፎም ንቀፃሊ ዝመፅእ ዘርኢ ትውልዲ ናይቲ ተክሊ ከም ፍረ ኮይኖም ከም ዘርኢ ኮይኖም የገልግሉ፡፡

እዚ ኣብ ምስሊ እንሪኦ ዘለና ካብቶም ናይ ገዛ ባህላዊ ኣቑሑታት ሓደ እንትኸውን ኣዴታት ብሓፈሻ መብዛሕትኡ ግዜ ንእኽሊ መፀፀይን ንምግቢ መቐረቢን ካልኦት ጥቕምታትን የውዕሎኦ፡፡ ሽሙ ከዓ ሰፍኢ ይበሃል።

እብዚ ምስሊ እዚ ንእሽተን ናይ እቁሑ ምሻጥን ምዕዳግን ስራሕ ዘካይዳ አሕዋት ደቂ አነስትዮ እንትንርኢ ከምእኒ እንቋቁሖ ፣ደርሆ ፣ሽጉርቲ ፣ኮሚደረ ዝበሉ ነገራት ክሸጣ ንዕዘብ።

ሕ/ሰብ ዘመናዊ ሕክምና ቅድሚ ምትእትታዉ ካብ ሕማማት ንምፍዋስ ካብ ዝተፈላለዩ ኣብ ከባቢኡ ኣብ ዝርክቦም ቆፅላ መፅልን ካልኦት ነገራትን ብምስራሕ ዝጥቀመሉ ዝነበረን ብውሕዳት ሰባት ክሳብ ሎሚ ዝጥቀም ዘሎን ባህላዊ ሕክምና

እዚ ምስሊ ዘመናዊ ቆፎ ንህቢ ኮይኑ ሓርስታት ፍርያት መዓር ዝእክብሉ እዩ።

እዞም ኣብ ምስሊ ንሪኦም ዘለና ኣብ ትግራይ ብፍላይ ድማ ዝፍለጡ ናይ ፖለቲካ ሰባት እንትኮኑ እዚኦም ድማ መብዛሕትኡ ግዜ ብተልቭዥን ዝረኣዩ ግለሰባት እዮም።

እብዚ ምስሊ ኣብ መፃወቲ ኩዕሶ ተኣኪቦም ምስረታ ውድብ ዘኽብሩ ዝተኣከቡ ኣባላት ውድብ ንምልከት። እዚ ድማ ከምቲ ኣብቲ ምስሊ ዝርአ መበል 45 ዓመት ምዃኑ ንዕዘብ።

ኣብዚ ምስሊ እዚ ናይ ራያ ዩኒቨርሲቲ ኣርማ ንምልከት ኣርማታት ድማ ነቲ ዝገልፁሉ ትካል ሃገር ክኸዉን ይኽእል ወይ ከዓ ጉጅለ ከም ፉሉይ ምልክት ኮይኖም የገልግሉ።

ኣብዚ ምስሊ እዚ ብጎቦ ብኣትክልቲ ከምኡ'ውን ብሰሓባይ ዝኮነ መልከዓ ምድሪ ዝመልከዐ ምድሪ ዝኾነ ኣከባቢ ንምልከት።

መፋለጥታት ንብሎም ትካላት ኮኑ ግለሰባት ዘለዎም ምህርትታት ንተጠቀምቲ ወይ ከዓ ነቲ ሕብረተሰብ ብቀሊሉ ናብ ዓይኑ ክኣቱ ብዝኽእል ምስልታትን ቅርፅታትን ብምግባር ዝሰርሕሉ ስእሊ መፋለጢ ይበሃል።

ኣብዚ ምስሊ እዚ ዘሎዎም ሓደሽቲ ዝኮነ ናይ ክዳውቲ ቅድታት ንተጠቀምቲን ንዓደግትን እንተፋልጡ እንትንዕዘብ እዚ ድማ ዘለዎም ምህርቲ ብቀሊሉ ናብ ተጠቀምቲ ንክበፅሕን ንክፍለጥን ይጠቅም፡፡

እዚ ምስሊ እዚ አብ ምብራቅ አፍሪካ እትርከብ ኢትዩጵያ ብመብዛሕቲኦም ሰባት ዝዝውተር ናይ ዘይበሰለ ስጋን ዝበሰለ ጥብሲ ዝተበሃለ ምግብን ብእንጀራ ብዳቦን ንምልከት።

ኣብዚ ምስሊ እዚ እንምልከቶ መምህር ንተምሃሮ ከምህር እንትትከውን እዚ እዉ ኣብ ቤት ትምህርት እንትትከዉን ቤት ትምህርቲ ድማ መሰረታዊ ግልጋሎት ካብ ዝበሃሉ ብ መንግስቲ ካብ ዝዝርግሑ ትካላት ሓደ እዩ።

ኣብዚ ምስሊ እንርእዮ ባህላዊ መግብታት ካብ ዝኾኑ ካብ ናይ እንስሳ ጨጎራ ዝስራሕ ዱለት እንዳተባህለ ዝፍለጥ ምግቢ እንትኽውን እንጀራ ድማ ከም ምባልዕቱ ኮይኑ ቀሪቡ ንሪኦ።

እዚ ካብ ናይ ገዛ ኣቑሑ ዝኾኑ ክልተ ፈርኔለን ንርኢ ኣብቲ ሓደ ፈኔሎ እንርእዮ ዘለና ድማ ካብ ባህላዊ ኣቑሑ ዝኾነ ሓደ ቡናን መፍለሒ ዝጠቅም ጀበና ተሰኽቲቱ ንርኢ።

አብዚ ምስሊ እዚ ብባህላዊ መንገዲ ተጠቂቆም ናይ ሕርሻ በቶኣም ዘሓርሱ ሓርስቶት ንሪኢ። እዞም ሓርስቶት ከዓ ብበዕራይ ባህላዊ መስርሒ ተጠቂሞም ቲ መሬት የሓርስዎ ይርከቡ።

ኣብ ምስሊ እንምልከቶ ዘለና ናይ ናፍጣ መምልኢ ወይ ካዓ ናይ ቤንዚን መምልኢ ማድያ እንትኸውን እዚ ድማ ሓደ ካብ ናይ ስራሕ ቦታታት ሓደ እንትኸውን ሰብ ኣብ ናይ ማዓልቲ ማዓልቲ ናብራኡ ንምሽናፍ ክብል ኣብ ዝገብሮ ጉያ ክሰርሕ ኣለዎ። ስለዚ ሓደ ካብቶም ናይ ስራሕ ቦታታት ድማ ናፍጣ መምልኢ እዩ።

ኣብዚ ምስሊ እዚ ኣብ ናይ እምነት ቦትኦም ኮይኖም ሃይማኖታዊ ስነ ስርዓት ብሃይማኖታዊ ኣከዳድናን ብናይ ሃይማኖታዊ ኣቅሑት ጌሮም ሃይማኖታዊ ስርዓት እንትፍፅሙ ሰባት ንዕዘብ፡፡

ካብቶም ባህላዊ ምግብታት ናይ ዓደና ወይካዓ ናይ ሓበሻ ሓደ ዝኾነ ቅጫ ንምልከት እዚ ቅጫ እውን መብዛሕቲኡ ግዜ ኣብ ቁርሲ ቁርሲ ዝብላዕ እንትኸውን ካብ ስርናይን ካልኦት ጥራምረ ካዓ ይስራሕ።

አብዚ ምስሊ እንሪኦ ዘለና ስኣኒ ካብ ፌስታል ዘዓይነት አቕሓ ዝተስርሐ እንትከዉን ብተለምዶ ድማ ኮንጎ እንተባህለ ዝፀዋዕ ዓይነት ሰአኒ እዩ፡፡

እዚ ምስሊ እዚ ማሕበር ደቂ ኣንስትዮ ትግራይ ኣርማኣ ዝኾነ እንትንምልከት እዚ ኽዓ ነቲ ጉጅለ ብቐሊሉ ነዛ ኣርማ እዚኣ ክንርኢ ተለና ክነስታዉሶ ከም መፍለዪ ኮይኑ ይጠቅም።

ኣብዚ ምስሊ እዚ ፀረ - ታህዋስያን እንትንምልከት እዚ ድማ ኣብ እንገብሮም ዕለታዊ ንጥፈታትና ኢድና ካብ ዝሕዞም ዝተፈላለዩ ታህዋስያናት ንመፅረይ እንጥቀመሉ ከምኡ እውን ንመቀፃፀሊ ሓዊ ኮይኑ እውን ዘገልግል እዩ፡፡

ኣብዚ ምስሊ እዚ ናይ ሃይማኖት መራሒ ዝኮኑ መግለፂ ወይ ከዓ ንተከተልቶምን ንህዝብን ብናይ ቴለቭዥን መስኮት መግለፂ ክህቡ ንምልከት፡፡

ኣብዚ ምስሊ እንርኦ ዘለና ጥቅልል ጎመን እንዳተባሃለ ዝፍለጥ ካብ ዓይነታት ኣሕምልቲ ሓደ ዝኾነ እዩ።

ምስሊ እንሪኦም ዘለና ንአልኮል መስተነት ናብ ዝግጅት ዝርከቡ ጎማታት እንትኮኑ እዚኦም እውን ብባህላዊ መንገዲ ናይ ሜስ ምስራሕ ካብ ማዓር አካይዳ ወይ ከይዲ እዩ፡፡

እዚ መፅሓፍ ይምልከት እዚ መፅሓፍ ከም ኣርእስቱ ዝብሎ ፅጋይ ተክለሚካኤል ሰላዪ ኣብ መቐለ እንትከዉን ዝብል እዚ ከዓ መፅሓፍ ከም ዝፍለጥ ደቂ ሰባት ፍልጠቶም ንምዕባይ ሓደሽቲ ነገራት ንምፍላጥን ካልኦትን ይጥቀምሉ::

ኣብዚ ምስሊ እዚ ክልተ ሰብኣይን ሰበይትን ንምልከት. እዚኦም እውን ኣካላት ወይካዓ ኣባላት ስድራ ቤት ኮይኖም ስድራ ቤት ድማ ከም ዝፍለጥ መሰረት ሕብረተሰብ እዩ ስድራቤት።

እዚ ምስሊ እዚ እንሪኦ ዘለና ናይ ኣደዳይ ዝተብሃለ ናይ ትካልን ልቃሕን ኣርማ እንትከውን እዚ ክዓ ብቀሊሉ ነቲ ኣርማ ክንሪኦ ከለና ነቲ ትካል ክነስታውሶ ካብ ዝጠቅሙና ሓደ እዩ::

መሳርሕታት ኽንብል ከለና ፥ ቡዙሕ ዓይነት መሳርሕታት ኣለው። እዚ ንኣብነት ኣብ ምስሊ ኸም እንምልከቶ ንፅሕፈት እንጥቀመሉ ደፍተር ንርኢ። ሓሳባት ክህልውና ይኽእሉ ፣ዝተፈላለዩ ንምሃሮም ትምህርትታት እውን ንምስትዋስ ኣብ ደፍተር ነስፍሮም።

ማሕብረሰብ ፍልጠቱ ንምዕባይ ምስ ኣብ ከባቢኡን ዓለምን ዘሎ ዝፍጠር ሓደሽቲ ዛዕባታት ንምፍላጥን ንምጥንቃቕን ካብ ዝተፈላለዩ መፅሓፍትን ጋዜጣታትን መፅሄታትን ሓበሬታ ይረክብ።

ኣብዚ ምስሊ እዚ ዝተፈላለዩ ዓይነት ናይ ባህሊ መግለፂ ዝኮኑ ከምኡ እዉን ዝተፈላለዩ ናይ ጥበብ ኣቁሑ ንርኢ. እዞም ናይ ጥበብ ናይ ብፍልፍል እቶት ንሰራሕቲ ኮኑ ንሸየጥቲ ኮይኖም የገልግሉ::

እዞም ኣብ ምስሊ እንሪኦም ዘለና ናይ ኣልኮል መስተታት ኮይኖም ካብ ዝለዓለ ናይ ሽኮር መጠን ዘለዎ እክልታት ዝተሰርሑ ኮይኖም ንሰራሕቲ ናይ እቶት ፍልፍል ንተጠቀምቲ ድማ ምስ ፈተውቶምን ማሓዙቶምን ኮይኖም እንዳሰተዩ ግዜ መሕለፊ የገልግሉ፡፡

ኣብዚ ምስሊ እዚ ካብ ወሓዚ ሩባ ማይ ዝቐድሓ ብጀሪክና ተጠቂመን ደቂ ኣንእስትዮ ንዕዘብ። እዚ ድማ ኣብቲ ኸባቢ መሰረታዊ ግልጋሎት ካብ ዝኾኑ ፅሩይ ማይ ከምዘይተኣታተወ ንዕዘብ።

እብዚ ምስሊ እዚ ብጫ ማልያ ዝተኸደኑ ናይ ኩዕሶ እግሪ ተጻወቲ እንትንርኢ ካብኡ ድማ ዙርያ እቲ መጻወቲ ሜዳ ዝኸበብዎ ናይቲ ኩዕሶ ፈተዉትን ደገፈትን ንዕዘብ።

ኣብ መዓልታዊ ናብራና እንጥቀመሎም ኣቁሑን ምግብታትን ካብ ዝተመረተሎም ፋብሪካታትን ሓሮሶቶትን ዝጥቀምሎም ተዓሺጎም ተኣኪቦም ዝርከብሎም ናይ ንግዲ ሹቅ

ምስሊ ንብህላዊ መሳርሒ ሙዚቃ ካብ ዝኾኑ ሓደ ጭራዋጣ ዝርአ እትትከውን እዚ ድማ ነየአ አብ ከባቢ መብዛሕትኡ ኣብ ትግራይን ከባቢኡን ንመሳርሒ ሙዚቃ ደርፍታትን ከምኡውን ኣብ ዝተፈላለዩ መንፈሳዊ ግልጋሎት መዐጀቢኾይኑ እውን ዘገልግል እዩ።

እዚ ምስሊ እዚ ቆፅልታት እንትንምልከት እዞም ቆፅልታት ድማ መብዛሕትኡ ግዜ ብባህላዊ ሕክምናነት ዘገልግሉ እንትኮኑ ቅድሚ ዘመናውነት ሕክምና ምስፍሕፍሑ ሰባት ካብ ሕማሞም ንምፍዋስ ይጥቀምሎም ኔሮም፡፡

ኣብዚ ምስሊ እዚ እንዕዘቦ ብጎቦን ብሰሓባይ ዝኮነ ተፈጥርኣዊ ከባቢ ዝተከበበ ናይ እምነት ቦታ እዩ

እዚ ምስሊ እዚ እንሪኦ ዘለና ፍሉይ ፋታ እንትከዉን እዚ ከኣ ካብ ፍርፍር ቅጫ ብተወሳኪ እንቋቁሖ ስላጣን ርግኦን ዝሓዘ እንትከውን እዚ ድማ ካብቶም ሙቁራትን ጥዑማትን ናይ ንጉሆ ምግብታት ሓደ እዩ

ናብ ሕብረተሰብ ሓዱሽ ሓበሬታ ከምኡ እውን ዝተፈላለዩ ናይ መዘናጊዒ መደባት ብምቅራብ ንሕ/ሰብ ካብ ግልጋሎት ዝህቡ ሓደ ዝኾነ ናይ ዜና እውታር ንርኢ፡፡

አብዚ ምስሊ እዚ ዕጥቆም ንሕጋዊ ዝኮነ መንግስቲ ዘርክቡ ዕጡቃት ኣካላት ንርኢ፡፡ ኣብቲ ምስሊ ከም እንሪኦም ድማ ከም እኒ ጠበንጃ ዝበሉ ዝተፈላለዩ ዓይነት ኣፅዋር ምልከት፡፡

ናይ ሓንቲ ዓዲ መግለፅን መፍለይን ኮይኖም ዘገልግሉ ከምኡ እውን ብመጎብነይቲ ዓዲ ተፈተውትን ንሃገር ፍልፍል ኣታዊ ኮይኖም ዘገልግሉ ታሪካዊ ቦታታትን ተፈጥራኣዊ ኣቀማምጣ መሬትን

ኣብዚ ምስሊ እዙይ ሃይማኖታዊ ስነ ስርዓት ዘካይዱ ሰባት ተኣኪቦም ንሪኢ እቶም ንሪኦም ድማ ናይ ሃይማኖት ዝፈቅደሎም ክዳን ተከዲኖም ኣብቲ ናይ ሃይማኖት ቦታ ኮይኖም ሃይማኖታዊ ስርዓት ክቅፅሉ ንሪኢ።

ኣብዚ ምስሊ እዚ ኣብ ኣኽሱም ካብ ዝርከቡ ናይ ሃይማኖት ቦታታት ሓደ ዝኾነ እንዳፅዮን እናተብሃለ ዝፍለጥ ናይ እምነት ቦታ ንምልከት። እዚ ድማ ካብ ናይ እምነት ቦታነት ሓሊፉ ንበፃሕቲ ዓዲ ከም መስሕብ ዓዲ ኮይኑ የገልግል፡፡

ኣብዚ ምስሊ እዚ ሓደ ከያኒ ደርፊ ክደርፍ ንምልከት፣ እቲ ደርፉ ድማ ብዋጣ ወይ ከዓ ብጭራዋጣ ገይሩ ክዕጅቦ ንምልከት፣ እዚ ድማ ባህላዊ መሳርሒ ሙዚቃ መብዛሕትኡ ኣብ ሓበሻ ዝጥቀምሉ እዩ፡፡

እዚ ኣብ ምስሊ ንሪኦ ዘለና ዝተፈላለዩ ተክልታት ከምኡ እዉን ብመንግስቲ ዝተዘርግሑ ዝተፈላለዩ መሰረተ ልምዓት ክምኒ ኤለትሪክ ገመድ ዝበሉ ንዕዘብ ኣለና ከምኡ እዉን ኣብ ምዕባይ ዝርከብ ሓዱሽ ንእሽተይ ቁሸት ንዕዘብ።

እዚ ምስሊ እዙይ ፎኪስ ወረቀት እንትንምልከት እዚ ድማ ልክዕ ከም ጨርቂ ኮይኑ ንምፅረይ ዝተፈላለዩ ነገራት ዝጠቅመና እንትከውን እዚ ድማ አሰራርሕኡ ልክዕ ከም ወረቀት ኮይኑ ፍልይ ዘብሎ ግን ፍኩስ ምባሉ እዩ።

ኣብዚ ምስሊ እዚ እንሪኦ ዘለና ዒልቦ ዝባሃል ዓይነት ጥራምረ እንትኸውን መብዛሕትኡ ግዜ ኻዓ ኣዴታት ኣድሪቐን ጥሒነን ንእንጀራን ካልኦትን ዝጥቀማሉ እንትኾና ከምኡ እውን ብርሕሱ እንዳሃለወ ጠቢስካ እውን ንምግብነት ይውዕል፡፡

አብዚ ምስሊ እዚ ብጭራ ዋጣ እናተባሃለ ዝፍለጥ ባህላዊ መሳርሒ ሙዚቃ እናተዓጀበ ዝደርፍ ባህላዊ ክዳን ዝተኸደነ ደራፊ ንምልከት።

ምስሊ እዚ እንርኦ ብ አምርሓኛ ቋንቋ ዝቐርብ ናይ ዜና ሰዓት እንትኽውን እዚ እውን ሰባት ሓበሬታ ብዝተፈላለየ ቋንቋታት ንክረክቡ ዝግበር ፃዕሪ የርኤና፡፡

ኣብዚ ምስሊ እዙይ ኣብ ዕዳጋ ካብ ዝሽየጡ ሽያጦታት ሓደ ዝኮነ ድንሽ ንትንምልከት እዚ ድንሽ ድማ ንዝተፈላለዩ ጥቅምታት ይውዕል። ከም ኣብነት ድማ ከም ቀይሕ ፀብሒ ኣብ ችብስ ካልኦትን ንጥቀመሉ፡፡

እብዚ ምስሊ እዚ አብ ትግራይ ተፈለጥቲ ዝኾኑ ናይ ፖለቲካ ሰባት እንትንሪኢ እዞም ሰባት ድማ ብድል ወይ ከዓ ውድብ ከምዘለዎም እውን ብዝተፈላለዩ ማሕበራዊ መራከብታት ንሰምዕ።

እዚ ምስሊ እዚ ካብ ፍረምረ ዝተሰርሐ ካብ ናይ ምግቢ ዓይነታት ሓደ ዝኾነ ብተለምዶ ፅሟቕ እንናተባህለ ዝፍለጥ ናይ ፍረምረ ዝተጠሓነ ምግቢ ንሪኢ፡፡

እዚ ምስሊ እንምልከቶ መፃሕፍቲ እንትከውን ሰባት እውን መፃሕፍቲ ፍልጠት ንምርካብ ከምኡውን ኣብ ከባቢኦም ዝርከቡ ሓደሽቲ ነገራት ንምፍላጥ ከምኡውን ታሪካት ዝተፈላለዩ ዛዕባታትን ንምፍላጥ ንዓርሶም ዝጥቀምሉን ንከባቢኦም ዘገልግሉልን ከይዲ ንዕዘብ፡፡

ንሪኦ ዘለና ብተለምዶ ሳሎን እናተብሃለ ዝፍልጥ ጋያሹ መቐበሊ ከምኡ እዉን ስድራቤት ተኣኪቦም መፃወቲ ዝጥቀምሉ ካብ ገዛዉቲ ናይ መኖሪያ ሓደ ክፍሊ እዩ። ከምኡ እዉን ሳሎንን ጠረጴዛን ካልኦትን ይርከብ።

ኣብዚ ምስሊ እዚ ሰባት ጥዑም ሽታ ንክህልዎም ካብ ዝጥቀምሎም ናይ ጨና ዓይነታት ሓደ ኮይኑ ንረክቦ፡፡ እዞም ናይ ጨና ዓይነታት እውን ዝተፈላለየ ዓይነት መዐሺጊ ንረክቦ፡፡ ኣብዚ ምስሊ ከዓ ብናይ ጥርሙዝ መዐሸጊ ኮይኑ ንረክቦ፡፡

እዚ ምስሊ እዚ እንሪኦ ዘለና እንቃቆሖ እንትከዉን እቲ እንቃቆሖ ድማ ተፈርፊሩ ንሪኦ ካምኡ ድማ ጉዕን ካልኦት ተክልታትን አቲዎ ንሪኦ አለና፡፡ ካቡኡ ድማ ብእንጀራ ከም ዝብላዕ ዘሎ እዉን ንዕዘብ፡፡

ኣብዚ ምስሊ እዚ ንመጋየፂን ከምኡውን ናይ እምነት መግለፂን ዝጠቅም ካብ ሓፂን መሰል ንብረት ዝተሰረሓ መሳቅል ንርኢ። እዚኦም ውን ንሰራሕቲ ከም ፍልፍል እቶት ኮይኖም የገልግሉ።

እ ምስሊ ቤት ምግብን መስተን እንምልከት ሐዚ ደቂ ሰባት ብዝክተልዎ ዘለዉ ናይ ህይወት መስርሕ ምግቢ ዓርስካ ኣዘጋጂካ ንምብላዕ ዝኣክል ግዘ ዝስለ ዘይብሎም ብቀሉሉ ገንዘቦም ከፊሎም ኣብ ከባቢኦም ኣብ ዝርከብ ቤት ምግቢ ክምገቡ ይክእሉደ።

እዚ ምስሊ እዚ ብዜና ኣውታር ጌሮም መልእክቲ ንኣመንቶምን ነቲ ህዝብን ዘብፅሑ ዘለው ናይ እምነት ኦርቶዶክስ ዝኮኑ መራሒ ኣቦ ንዕዘብ፡፡

መንግስቲ ንሕብረተሰቡ ካብ ዝገብሮም ተግባራት ሓደ ዝተፈላለዩ መሰረታዊ ልምዓታት ንሕ/ሰቡ ምዝርጋሕ እንትከውን ኣብዚ ምስሊ ከም እንዕዘቦ ድማ ንሕ/ሰብ ዝተዘርገሐ ናይ አሌትሪክ መስመር ንምልከት፡፡

እዚ ምስሊ ከም ዝረአ ዘሎ ብተፈጥሮኣዊ ዝኮነ ከባቢ ምንም ዓይነት ሰብ ዝሰርሖ ነገር ዘይተኣታተወሉ ብተፈጥሮ ዝማዕረገ ብተክልታትን ብጎቦን ዝተፀባበቀ ኣከባቢ ንርኢ፡፡

ኣብዚ ምስሊ እዚ ንዕዳጋ ካብ ዝወፁ ክሽየጡ ከምዝወፅ ናይ ዝተፈላለዩ ናይ ዕንጨይቲ ውፅኢት ዝኮኑ ኣቁሑት ንምልከት። ከምኡውን እቶም ኣቁሑ ከም ከፍ መበሊ ዝበሉ ምዃኖም ንምልከት።

ብ ዶክተር ኪሮስ ኣለማየሁ ካብ ዝተደረፉ ደርፍታት ሰላም ምቅርቲ እያ ዋዛ ኣይንርእያ ውሉድን ወላዲን ኣይተፈላለን እያ ካብ ትብል ናይ ክቡር ዶክተር ኪሮስ ኣለማዮ ኣብ ህይወት እንዳሃለወ ዝደረፎም ደርፍታት ሓደ እያ።

ሰባት ምስ ዝኣምንዎ ኣካል ከም ፈጣሪኦም ዝሓስብዎን ንሱ ይቅበሎ እዩ ይፈቅዶ እዩ ዝብልዎ ተግባራት ብምእካብ ዝክተልሉ ነቲ እምነቶምን ኣተሓሳስበኦምን ዝወሃብ ስም ሃይማኖት ይባሃል፡፡ ኣብዚ ምስሊ እዚ ድማ ብተከተልቲ እምነት ኦርተዶክስ እትእመን ናይ ድንግል ማርያም ስእሊ ንምልከት፡፡

ኣብዚ ምስሊ እትርእዮ እዚ ካብቶም ናይ ዘመናዊያን ዝኮኑ ጥዕማት ዝብሃሉ ሕምባሻታት ሓደ እንትረአ እዚ ድማ መብዛሕቲኡ ጊዜ ብተለምዶ ኣብ ዝተፈላለዩ ፍልይ ፍልይ ዝበሉ ፕሮግራማት ዝዝዉተር ዓይነት ጥዑም ሕምባሻ እዩ።

እዚ መፅሓፍ ምስሊ እዩ፡፡ ሕ/ሰብ ወይ ከዓ ግለሰባት ሰባት ፍልጠቶም ንምዕባይ ብዛዕባ ዝተፈላለዩ ነገራት ድማ ሓበሬታት ንምርካብ ዝተፈላለዩ መፅሓፍቲ፣ መፅሄታት፣ ጋዜጣታት የንብቡ እዮም፡፡ ስለዚ ኣብዚ ካብኦም ሓደ ዝኮነ መፅሓፍ እዩ፡፡

ሕርሻ ናይ ደቂ ሰባት ናይ ምግቢ ድልየቶም ንምምላእ መንግስቲ ኮነ ገንዘብ ብዝደልዩ ግለሰባት ዝግበር ናይ ምግቢ ምስራሕ ከይዲ እዩ፣ እዚ ከዓ ናይቲ ሕ/ሰብ ናይ ምግቢ ድሌት ንምሽፋን የክእል፡፡

ኣብዚ ምስሊ እዚ ባህላዊ ቁኖ ተቆኒነን ብባህላዊ ናይ ቡና መፍልሒ ጀበና ጌረን ቡና ዘፍልሓ ኣደ እንተንዕዘብ እዚከዓ ናይ መዓላቲ መዓልቲ ናይ መብዛሕቲኡ ሕብረተስብ ናብራ እንታይ ከምዝመስል ዘርኢ ስእሊ እዩ።

ኣዚ ምስሊ እዙይ ኣብ ፀገም ዝርከቡ ሕብረተሰብ ብዝተፈላለዩ ናይ ሰብኣዊ መሰል ተቆርቆርቲ ዝኾኑ ኣካላት ናይ ምግቢ ሓገዝ ክግበረሎም ንርኢ።

እዚ ምስሊ እዚ ህፃናት ኣብ ቤት ትምህርቶም ኮይኖም ክዘናግዑን ክፃወቱን ንርኢ።

ኣብዚ እንምልከቶ ዝተፈላለዩ ንፅሬት ደቂሰባት ዝጠቅሙ ብስብ ዝተሰርሑ ዝተፈልዩ ዓይነት ሳሙናታት ንምልከት እንትከዉን ካብቶም ዓይነታት ደማ መብዛሕትኦም ፈሰስቲ ፈሰስቲ ሳሙና ኮይኖም እዚኦም ድማ ንፅጉሪን ዝተፈላለዩ ኣካላት መሕፅቢ ንጥቀመሎም ።

እዚ ምስሊ እዚ ንመስተይ ማይን ካልኦት ቱኩሳትን ዝሕላትን ነገራት ዝጠቅም ኩባያ እንትንምልከት እዚ ኩባያ ድማ ኣብቲ ምስሊ ከም እንሪኦ ሰማያዊ ሕብሪ እኒአዎ፡፡

እዚ እንሪኦ ትካላት ዘለዎም ምህርታት ንተጠቀምቲ ኣብ ዘባፅሕሉ ኩነታት ዘለዎም ምህርቲ ብቐሊሉ ናብ ሰብ ዓይኒ ብዝኣቱ መንገዲ ገይሮም ከፋልጡሉ እንርእዮ ከይዲ እዩ።

ኣብዚ ምስሊ እዚ ኣብ እግሪ ጎቦ ዝርከቡ ንእሽተይ ከተማ ከምእውን ኣብዛ ልዕሊ ጎቦ ድማ ከምዚ መስቀል ንምልከት ከምኡ ድማ እቲ ጎቦ ብተፈጥሮኣዊ ዝኮኑ ተክልታት ማዕሪጉ ንምልከት፡፡

ኣብዚ ምስሊ እዚ ናይ ኮምፒዩተር መምሀሪ ዝኾነ ክፍሊ ንምልከት፡፡ እዚ እውን ክፋል ናይቲ ሕብረተሰብ ብዝሓሸ ናይ ምዕባለ ደረጃ ዘለዎን ትምህርቲ ናይ ምምሃር ከይዲ ዘርኢ ኮይኑ ንረክቦ፡፡

እዚ አብ ምስሊ እንሪኦ ዘለና ዘመናዊ ቤት ምግቢ እንትከውን፣ እዚ ከዓ ብፅሬት ብፅፈትን ንተገልገልቲ ናይ ምስትእናጋድ አገልግሎት ዝህብ እንትኸዉን እዚ ከዓ ደቂ ስባት ካብ ዘለዎም ናይ መዓልቲ መዓልቲ ናብራ ብቀሊሉ አብዚ መፃዮም ገንዘቦም ከፊሎም ይተአናገዱ፡፡

ኣብዚ ምስሊ እንሪኦም ዘለና ንከም ቆርበት መለስለሲ ዝጠቕሙ ብተለምዶ ቫዝሊን እንዳተባሃሉ ዝፅውዑ ዓይነታት ቅብአት እንትኾኑ፣ እዚኦም ከዓ ንየ ከምቲ ዝበልክዎ ከም መለስለሲ ቆርበት ኮይኖም የገልግሉ።

ደቅሰባት ምስ ዝኣምንዎ ኣካል ኸም ፈጣሪኦም ዝሓስብዎን ንሱ ይቅበሎ እዩ ይፈቅዶ እዩ ዝብልዎ ተግባራት ብምእካብ ዝክተልሉን ነቲ እምነቶም ኣተሓሳስብኦምን ዝወሃብ ስም ሃይማኖት ይበሃል።

ኣብዚ ምስሊ እዚ ናይ ሃይማኖት መፅሓፍ ዝኮነ ቁርኣን ዳተብሃለ ዝፍለጥ ብኣመንቲ እምነት እስልምና ዝንበብ መፅሓፍ እንትንርኢ እዚ ድማ መብዛሕትኡ ግዘ ካብ ቆርበት ከፍቲ ይስራሕ።

እዚ ምስሊ እዚ እንምልከቶ መንደቅ ፅዮን ቤተክርስትያን እናተባሃለ ዝፍለጥ ናይ እምነት ቦታ እንትከውን እዚ ከዓ ኣብ ከተማ ኣክሱም ዝርከብ እንትከውን ካብ እምነት ቦትነት ሓሊፉ ድማ ንዝተፈላለዩ ትሪስትታት ከም መስሕብ ሃገር ኮይኑ ይጠቅም፡፡

ኣብዚ ምስሊ እዚ መኪና ንርኢ ኣለና እዛ መኪና ድማ አውቶቡስ እንዳተባሃለት እትፅዋዕ እንትኸውን ንመጓጋዓዝያነት ትጠቅም እዚ ድማ ሰባት ብቀሊሉ ካብ ሓደ ቦታ ናብ ካልእ ቦታ ግዚኦም ጉልቦቶምን ቆጢቦም ክጓዓዓዙ እትጠቅም እያ።

ኣብዚ ምስሊ እዚ እንዕዘቦ ካብ ባህላዊ ናይ ሓበሻ ዝኮኑ ምርእታት ሓደ እንዳኮለልካ ምስዕሳዕ እንትትከውን ብደራፊ ብክራር ዝዕጀብ ዘሎ ናይ ስዕሲዒት ምርኢት እዩ፡፡

እዚ እንሪኦ ባህላዊ መሳርሕታት ሙዚቃ ካብ ዝኮኑ ሓደ ዝኮነ ክራር ንርኢ ክራር ከዓ በይኑ ኮነ ምስ ካልኦት ደርፍታት ብሙኳን ኣብ ስነ ጥበብ ትግራይ ምዕባይ ዝርከብ መሳርሒ እዩ።

ዜና ብዛዕባ ሓበሬታ ብዛዕባ እዋናዊ ጉዳያት እትረክበሉ እትትከውን እዚ ድማ ብዛዕባ ከባቢያዊ፣ ሃገራዊ፣ ዓለማዊ ክከውን ይክእል፡፡ ኣብ እዚ ዜና ድማ ፖለቲካ ፣ንግዲ፣ ሳይነስ ከምኡ እውን እስፖርት ይሽፈን፡፡ እዚ እውን ብዝተፈላለዩ መንገዲ ክሳራጨው ይክእል፡፡ ንኣብነት ብጋዜጣ ብቴለብዥንን ካልኦትን፡፡

ሃይመኖት፡- ደቂ ሰባት ምስ ዝኣምንዎ ኣካል ከም ፈጣሪ ዝሓስብዎን ንሱ ይፈቅዶ እዩ ይቅበሎ እዩ ዝብልዎ ተግባር ብምእካብ ዝክተልሉ ነቲ እምነቶምን ኣተሓሳስብኦምን ዝወሃብ ስም ሃይማኖት ይባሃል፡፡ ኣብዚ ምስሊ ድማ ናይ እምነት ተከተልቲ ኦርተዶክ ተዋህዶ መራሒ ሃማኖት ንምልከት፡፡

እዚ ምስሊ እዚ ብተክልታት ብጎቦታትን ብ ማይን ዝማዕረገ ቦታ ንሪኢ። እዚ ቦታ እውን ንሓንቲ ሃገር ብ ስሓብቲ ቱሪዝም ኣቢልካ ፍልፍል እቶት ኮይኑ የግልግል ::

ኣብ ምስሊ መዘናግዒ ቦታ ንምልከት። መዘናግዒ ቦታ ድማ ሰብ አብ ስርሑ ዊዒሉ አእምርኡ ንምፍትሕታሕ ምስ መሓዙቶም መልእኽቲ ዘመሓላልፍሉ መዘናግዒ ቦታ እዩ

ሕብርተሰብን ስድራ ካብቶም ብጣዕሚ ዝተታሓዙ ነገራት ኮይኖም ስድራ ንሕብረተሰብ ሕብርተሰብ ንስድራ ክሃንፅ ዝክእል እዩ ።ኣብዚ ምስሊ እንርእያ ዘለና እውን ሓንቲ ውላዳ ዝሓቆፈት ሰበይቲ ኮይና እዙይ ደሞ ንዕኡ ኢላ ዘይትከፍሎ ነገር ከምዘይየብላ ንርዳእ።

እዚ ምስሊ እዚ ካብ ናይ ገዛ ኣቑሑ ዝኾነት ሓንቲ ምድጃ እንትንሪኢ እዚኣ ድማ ንፀብሒ መስርሕን ካልአት ነገራት መውዐይን ትጠቅም ፍልፍል ጉልበት ዝኾነት እያ፡፡

ኣብዚ ምስሊ እዚ በሊ ዓደይ በሊ ዝብል ደርፊ እንትንምልከት እዚ ድማ ካብ ትግርኛ ቋንቋ ዝተደረፉ ደርፍታት ሓደ እዩ።

ኣብዚ ምስሊ እዚ ዘመናዊ ናይ ትንፋስ መሳርሒ ሙዚቃ ካብ ዝኮኑ ሓደ ንርኢ። እዚ ካዓ ኣብ ናይ ትግርኛ ደርፊ እውን ከም መዐጀቢ ኮይኖም ካብ ዘገልግሉ መሳርሕታት ሙዚቃ ኮይኑ ንረክቦ

ኣብዚ ምስሊ እዚ ብባህላዊ ክዳን ተኸዳዲና ባህላዊ ቁኖ ተቖኒና ኣብ ርእሳ ድማ ካብ ባህላዊ ኣቑሑ ዝኾኑ ሰፍኢ መኽደን ወይ ድማ ሞኾምቢያ ኣብ ርእሳ ጌራ ሻሃነ ሒዛ ዝተልዓለት ፅብቕቲ ጎርዞ ንምልከት፡፡

ኣብዚ ምስሊ እዚ ኣብ ከተማ ኣክሱም ዝርከብ ናይ እንዳ ማርያም ፅዮን እንዳተባሃለ ዝፍለጥ ናይ እምነት ቦታ እንትን ምልከት እዚ ድማ ካብ እምነትነት ሓሊፉ ንበፃሕቲ ዓዲ ከም ሳሓቢ ቦታ ኮይኑ የገልግል፡፡

እዚ ኣብ ምስሊ እንሪኦም ዘለና ንፅሬት መሕፀቢ ዝጠቕሙ ዝተፈላለዩ ዓይነት ፈሰስቲ ሳሙናታት እንትኾኑ እዚኦም ካዓ ንኣፍረይቲ ፍልፍል እቶት ተጠቀምቲ ድማ ንፅሬት መሐለዊ ዝጠቕሙ ዓይነታት ፈሰስቲ ሳሙና እዮም፡፡

ኣብዚ ምስሊ እዚ ዋዕላ ማሕበረ ሰባት ትግራይ ወይ ክዓ ሰ.ኣ ዝብል ናይ ኣርማ ምልክት እንትንምልከት እዚ ኣርማ ክዓ እቲ ጉጅለ ብቐሊሉ ነዚ ኣርማ ክንርኢ ከለና ንኽነስታዉሶን ንኽንፈልጦን ይገብረና፡፡

ኣብዚ ምስሊ አዚ ብባህላዊ መንገዲ ናይቲ ህዝቢ መንነት ዝኾነ መንገዲ ተጠቒማ ጡጥ አንዳፈተለት ናብ ምልቆ አትቕይር ባህላዊ ክዳን ዝተኸደነት ባህላዊ ቑኖ ዝተቖነነት ጓል ኣንስተይቲ ንረኢ።

ኣብዚ ምስሊ እዚ ዝተፈላለዩ ዓይነት ናይ ብሽኩቲ እንትንርኢ ከምኡ እውን ናይ ቆሎ ዓይነታት እውን ንርኢ። እዚ ድማ መብዛሕትኡ ግዜ ኣብ ቁርሲ ቡና ንሪኦም እዮም።

ኣብዚ ምስሊ እንሪኦም ዝተፈላለዩ ገዛታት እንትትከኑ ኸምኡ ውን ብዙሪኡ ጎቦ እንትትከውን ኣብቲ እቶም ገዛውቲ ድማ ብተልምዶ ኣብ ትግራይ ባህላዊ ገዛውቲ እንትኮኑ፡ ብተለምዶ ድማ መስሕብ ቱሪስት ዚኮኑ እዮም።

እዚ ኣብ ምስሊ እንሪኦ ዘለና ናይ መብዛሕትኦም ህፃውንቲ ሓበሻ ናይ ፀጉሪ ኣቀማቕማ ዓይነት ቅዲ እንትኸውን እዚ ካዓ ብተለምዶ ባዶ ብምባል ይፍለጥ።

ኣብዚ ምስሊ እዚ ደቂ ኣንስትዮ ፀጉረን ንመበፀርን ንቀጥ መበሊ ዝጥቀማሉ መሳርሒ እንትንምልከት እዚ ድማ ካብቶም ብዘበናዊ መሳርሕታት ሓደ እዩ፡፡

ኣብ እዚ ምስሊ እዚ ካብ ተሳሓብትን ሰጎምትን ዝኮኑ እንስሳታት ሓንቲ ዝኮነት ጥፍንቅ ብምባል እትፍለጥ ንርኢ እንትትከውን እዚኣ ድማ ኣብ ዝተፈላለዩ ቦታታት ኣብ በረካታት ኣብ ኣገዛውቲ እንሪኣ ዓይነት እንስሳ እያ፡፡

ኣብዚ ምስሊ እንምልከቶ ዜና ኣውታር ወይ ከዓ ዜና እንትኽውን እዚ ከዓ ሰባት ዘድልዮም ሓዱሽ ሓበሬታታት ሓደሽቲ ዝኾኑ ዜናታት ንሕብረተሰብ ዝጠቅሙ ሓበሬታታት ብቀሊሉ ብዝተፈላለዩ መንገዲ ብጋዜጣ፣ ብቴለቪዥን ዝረክብሉ መስርዕ እዩ፡፡

እዚ ኣብ ምስሊ እንሪኦ ዘለና ናይ እንስሳ ቀርኒ እንትከውን። እዚ ድማ ካብ ናይ እንስሳ ቀርንነቱ ሓሊፉ ንበፃሕቲ ዓዲ ከም መስሕብ ኮይኑ ንሓንቲ ሃገር ከም ኣታዊ የገልግል፡፡

ኣብዚ ምስሊ ብተክልታት ዝማዕረገ ብቆፀልቲ እፅዋት ዝማዕረገ ኣከባቢ ንርኢ ከም ዝፍለጥ ድማ ተፈጥርኣዊ ዝኮነ ኣከባቢ ብእፅዋት ዝማዕረገ ኣከባቢ ንዝተፈላለዩ ጥቅምታት ይዉዕል።

ኣብዚ ምስሊ እዚ ን ትጠቕሞ። መጓዓዝያ ኮይና እትጠቅም ንእሽትን መኪና እንትንርኢ እዚ ኸኣ ናይቲ ሰብ ብእግሩ እናተጉዓዘ ከባኽኖ ዝነበረ ግዜ ብምቑጣብ ካብ ሓደ ቦታ ናብ ካሊእ ቦታ ንምጉዓዝ ትጠቕሞ።

ከብብን ዝተተሓሓዙን ነገረት እንትኾኑ ተፈጥሮ ሂወት ዘለዎን ሂወት ዘይብሉን ክኾን ይኽእል። ኣከባቢ እንብሎ ድማ እቲ ተፈጥሮ እንብሎ ዘለና መቀመጢ እንትኸውን ኣብዛ ምስሊ ድማ ብተፈጥራኣዊ ዝኾነ ዝማዕረገ

ኣብዚ ምስሊ እዚ ብኣዴታትን ደቂ ኣነስትዮን ትግራይ ብተለምዶ ዝቁነን ናይ ኣልባሶ ዝተባሃለ ቁኖ ቅዲ እንትንምልከት እዚ ድማ ኣብ ዝተፈላለዩ ነገራት ናብ መርዓ ክርስትና ክከዳ እንተለዋ ዝቁነነኦ እዩ፡፡

እዚ ምስሊ እዚ ቀልበይ ዝብል ደርፊ እንትንዕዘብ እዚ ደርፊ እዚ ድማ ን ንኽትሰምዖ መንፈስ ዘሕድስ ን ስራሕቲ ደርፊ ድማ ከም ፍልፍል እቶት ኮይኑ ዘገልግል ኣብ ምዕባይ ቋንቋ ትግርኛ ድማ ኣስተዋፆፅኦ ዘለዎን እዩ::

ኣብዚ ምስሊ እዚ ኣብ ጫፍ ጎቦ እትርከብ ናይ እምነት ቦታ እንትንርኢ ካብኡ ድማ ሕልፍ ሕልፍ ኢሎም ዝኒሀው ዝተፈላለዩ ተክልታት ንርኢ፣ ካብኡ ድማ ዕብይ ዝበለ ቃና ዘገሊላ እትበሃል ጎቦ ንዕዘብ፡፡

ኣብዚ ምስሊ እዚ ካብ ባህላዊ መሰራሕታት ሙዚቃን ናይ ሓበሻ ሓደዝኮነ ሻምቦቆ ኣናዳተባሃለ ዝፍለጥ ናይ እስትንፋስ መሳርሒ ሙዚቃ ንርኢ:: ዘብዝኒሀ መሰርሒ ሙዚቃ ድማ መብዛሕቲኡ ግዜ ጓሳታት ከፍቲ እንዳሓለዉ ዝፃወትዎ መሰራሒ ሙዚቃ እዩ::

ኣብዚ ምስሊ እዚ መንደቅ ትረአየና እዚ መንደቅ ድማ ብፍልይ ዝበለ ስነ ህንፃ ኣሳራርሑ ዝፍለጥ ዝድለብ እንትከውን ካብ መንደቀነት ሓሊፉ ድማ ንመስሕብ እምነት በፃሕቲ ዓዲ የገልግል።

እዚ ምስሊ እዚ ዝተፈላለዩ ዓይነት ናይ ፅዕነት መኪና ንርኢ፡፡ እዘን ናይ ፅዕነት መኪና ከዓ ንሰባት ግዜ ካብ ምቁጣብ ካብኡ ድማ ጉልበት ካብኡ ንሰራሕቲ ድማ ፍልፍል እቶት ኮይነን ዘግልግላ መኪናታት እየን፡፡

እዚ እንሪኦ ዘለና ምስሊ ፍልይ ዝበለ ቅርፂ ዘለዎ ዓይነት ገቦ ንምልከት፣ ካብ ቅርፁ ብተወሳኪ ክዓ ብኣትክልቲ ዝማዕረገ ኮይኑ ንረክቦ።

አብዚ ምስሊ እዚ ካብ መዝናነይ መዘናግዕን ዝጠቅሙ ሓደ ፕል እናተባህለ ዝፈለጥ ናይ ኩዕሾ ብዕንፀይቲ እናወቃዕካ ዝፅወት ዓይነት ስፓርት ንዕዘብ፡፡

እዚ ኣብ ምስሊ እንሪኦ ዘለና ብቅድሚ ዝተወሰነ ግዜ ቅድሚ ዘመናውነት ኣብ ሃገረ ኢ/ያ ምስፍሕፍሑ መብዛሕትኡ እቲ ህዝቢ ዝግበር ዝነበረ ዓይነት ሳእኒ እዩ፡፡

ኣብዚ ምስሊ እዚ ቤት ምግብን መስተን ወትከዓ ብፍሉይ ባህላዊ ቤት ምግቢ መስተን እንምልከት እንትከውን እዚ ከዓ ሰባት ዘለዎም ግዜ ቆጢቦም ብገንዘቦም ተጠቂሞም ብቀሊሉ ኣብ ቀረበኦም ዝርከብ እንዳ ቤት ምግቢ ከይዶም ክምገቡ ይጠቅም፡፡

ኣብዚ ምስሊ ጎቦ ብተክልታት ዝተሸፈነ ንምልከት፡፡ እዚ ድማ ሓደ ካብ ተፈጥሮኣዊ ዝኮነ ከባቢ እንትከውን እዚ ድማ ንከባቢ መልክዕ ንኣየር ድማ ከም ፍልፍል ፅሩይ ኣየር ኮይኑ የገልግል ተክልታት፡፡

እዚ ኣብ ምስሊ ንሪኦ ዘለኣ ጭራዋጣ ባህላዊ ናይ ክሪ መሳርሒ ሙዚቃ እንትትከዉን በይኑን ምስ ካልእ ደርፍን ኮይኑ ከም ምዐጀብን ንረክቦ::

ኣብዚ ምስሊ እዚ መብዛሕትኡ ግዜ ንቁርስነት ንጣዓሞነት እትውዕል ሳንዱሽ ብምባል እትፍለጥ ካብ እንቋቁሖን ካብ ቅጫን እትስራሕ ምግቢ ንርኢ፡፡

እዚ ኣብ ምስሊ እንሪኦ ዘለና ባህላዊ ኽዳውንቲ ሓበሻ እንትትኮኑ መብዛሕትኦም ከዓ ካብ ጡጥን ዝኣመሰሉ ዝስርሑ እንትኾኑ፣ እቲ ኣብ ማእከል ዘኒአ ድማ ሕብራዊ ብዝኾነ ክሪታት ተጠቂምካ እንዳሰፈኻ ወይከዓ እንደጠለፍካ ዝግበር ናይ ምምልኻዕ ከይዲ እዩ።

ኣብዚ ምስሊ እንምልከታ ፃዕዳ ደርሆ እንትትከውን መብዛሕትኡ ግዚ ኣብ ባህላዊ ሕክምናታት ማለት እውን ሕ/ብረተሰብ ብናይ ባዕሉ ፍልጠት ተጠቂሙ ብናይ ባዕሉ ፍልጠት ዝጥቀመምሎም መድሓኒታት እነነትትኸውን እዛ ፃዕዳ ደርሆ ድማነየየይ ንፈውሲ መርዘን ርእሲ እተገልግል እያ።

እዚ ኣብ ምስሊ እንሪኦ ዘለና ዝተፈላለዩ ናይ ገዛ ናዉቲ እንትኾኑ ከምኒ ጀበና ቡና መፍልሒ ፣መጎጎ እንጀራ መሰንከትን ካልኦት ዝኣመሰሉን ባህላዊ ናዉትታት ንምልከት፡፡ እዚኦም ድማ ኣብ ማዓልቲ ማዓልቲ እናብረና እንጥቀመሎም ኣቑሑት ኮይኖም ንረኽቦም፡፡

ኣብዚ ምስሊ እዚ ንምግብነት ካብ ዝውዕሉ ዓይነታት ፍረምረ ሓደ ዝኮነ ኮሚደረ ንሪኢ። እዚ ድማ ንምግብነት በሲሉ ኮነ ብጥሪኡ ዝውዕእ እዩ::

ኣብዚ ምስሊ እዚ ሰላም ብዘይ ምህላዉ ናይ መንበሪ ገዛ ብምክንያት ፖለቲካ ብጥይት ተበሲዑ ንርኢ።

ድርጅታት ኮኑ ዝተፈላለዩ ናይ ንግዲ ትካላት ዘለውዎም ናይ ኣቁሑት ኣቅርቦት ንተጠቀምቲ ንክሪእሎም ብቀሊሉ ናብ ዓይኒ ብዝኣቱ ፍሉይ ዝኮነ ምልክት ወይከዓ መፋለጢ የርእዩ። ኣብዚ ምስሊ ንርእዮ ዘለና እውን ንሱ እዩ መፋለጢ።

ኣብዚ ምስሊ እዚ ኣከባብራ ባዓል ልደት ካብ ኣፅቢ እንዳስላሴ ዝብል ዜና እንትንምልከት ዜና ድማ ሕብረተሰብ ንዝፍጠሩ ሓደሽቲ ዝኮኑ ሓበሬታታት ከምኡ እውን ጠቀምቲ ዝኮኑ ነገራት ዝረክበሉ መስመር እዩ፡፡

እዚ ምስሊ እዚ ብተለምዶ ቻፒስቲክ ብምባል ዝፍለጥ ዓይነት መፀባበቒ ይምልከት እዚ መፀባብቂ ድማ ደቂ አነስትዮ ናብ ከንፈረን ብምግባር ናይ ከንፈረን መልክዕ ንምውሳክ ዝጥቀማሉ ዓይነት መፀባበቒ እዩ።

ኣብዚ ምስሊ እዚ ናይ ተለቪጅን መቐመጢ ዝኾነ ውጽኢት ናይ ዕንፀትን ካልኦትን ኣቑሑትን ንርኢ።

ኣብዚ ምስሊ እዚ ንምልከቶ ንህፃናት ንሓደሽቲ ወለዶ ቆልዑን ከም መደቀሲ ኮይኑ ዘገልግል ናይ ገዛ ኣቑሑ እንትኸውን እዚ ኻዓ ህፃናት ብኣርባዕቲኡ ኣንጎሎ ተሓልዮም ከይወድቁ ዝከላኸል ዓይነት መደቀሲ እዩ።

ሙዚቃ ጥበብ ኮይኑ ዝተፈላለዩ ድምፅታትን ቅኒታትን ብምውዳድ ዝስራሕ ኮይኑ ከም ዓለም ለካዊ ቋንቋ ኮይኑ እውን የገልግል፡፡ ሙዚቃ መግለፂ ባህሊ ንግለ ሰባት ድማ ከም መዘናጊዒ ኮይኑ ዘገልግል እዩ፡፡

ኣብዚ ምስሊ እዚ ደቂ ኣንስትዮ ኣዴታት ብባህላዊ ናይ ከባቢአን መፀባበቒ ተጠቒመን ንዓርሰን ከፅባብቓን መልኮዐን ከስተኻኽላን ንምልከት::

ኣብዚ ምስሊ እንዕዘባ መኪና ናይ ሕብረተሰብ ግዜ ንሞቁጣብ ዘለዎ ንጥፈታቱ ብቀሊሉ ግዚኡ ቆጢቡ ካብ ሓደ ቦታ ናብ ኻሊእ ቦታ ንምጉዕዓዓዝ እንጥቀመላ ሓንቲ ካብ ናይ ትራንስፖርት መስርዕ ዝኾነት ሓንቲ እያ።

እዚ ምስሊ ሰዓብቲ እምነት ኮይኖም ከፍ ኢለም እንትከታተሉ የርኢ።

እዚ ምስሊ ንሪኦ ዘለና ናይ ቅዱስ ያሬድ ስራሕ ስነ ቅርፂ እንትትኽውን እዚ ኸዓ ንቅዱስ ያሬድ ካብ ብዘረባ ብታሪኽ ሓሊፍና ብዓይንና ብቅርፁ እንታይ ይመስል ዝብል ብቐሊሉ ክንርኢ ክነስተብህል ዝገብረና እዩ።

ምስሊ መንበሪ ገዛ እንትኸውን ደቅሰባት ካብ ኣብ ከባቢኦም ንዘለው ዝተፈላለዩ ናይ ገዛ ሰራሕቲ እዮም። ካብ ንፋስ ፣ካብ ቁሪ ዓርሶም ንምከላኸል ካብ ዝነብሩሉ ገዛ እዩ። እዚ ገዛ ድማ ባህላዊ ገዛ ኣብ ትግራይ ዝዝውተር ገዛ እዩ።

ኣብዚ ምስሊ እዚ እንሪኦ ካብ ናይ ኣለማዮህ ፡ዋሲዕ ፡እሸቱ መፅሓፍቲ ሓንቲ ዝኮነት ዝጎራ እትብል መፅሓፍ እንትትከዉን መፅሓፍቲ ደማ ከምዝፍለጥ ንሕብረተሰብ ከም ፍልፍል ፍልጠትን ግዘ መሕለፍን ኮይኖም ይጠቅሙ።

ኣብዚ ምስሊ እዚ ናይ እምነቶም ክዳን ተከዲኖም እቲ ክዳኖም ድማ ቢጫ ሻርቢ ገይሮም ከመኡ እውን ናይቲ እምነት ቆቢዕ ገይሮም ዝኸዱ ኣቦ ንረኢ።

እዚ ምስሊ ናይ ደቂ ኣንስትዮ ዘመናዊ መፀባበቂ ኩሕሊ ይበሃል።

ኣብዚ ምስሊ ብጎቦን ብኣትክልትን ዝማዕረገ ቦታ ዝረአየና እንትኸውን ተፈጥሮ ድማ ሓደ ኸባቢ ብመልክዑ ዝሓሸን ብዝሂወት ንኽህልዎ ዝገብር ሓደ እዩ።

እዚ ምስሊ እዚ ኣዴታት ሓበሻ ቡና እንተፍልሓ እንተለዋ ኣብ ቅድሚ ቡነአን ቢምግባር፣ ፍሓም ብምግባር ካብኡ ድማ ጥዑም ሽታ ዘለዎ ዕጣን ብምግባር እቲ ከባቢ እቲ ቡነአን ብሽታ ብጥዑም ሽታ ክምዕርግ ዝገብራሉ መጠሺ ዕጣን እዩ።

አብዚ ምስሊ እዚ ብአመንቲ ኦርቶዶክስ ተዋህዶ ካብ ዝፍለጥ ቅዱስ ዝኮነ ናይ ቅዱስ ያሬድ ሓወልቲ አብ ከተማ አክሱም ዝርከብ ይምልከት፡፡

ኣብዚ ምስሊ እዚ ካብ ከየንቲ ብትግርኛ ቋንቋ ወይ ከዓ ደረፍቲ ብትግርኛ ቋንቋ ሓደ ንምልከት እዚ ደራፊ እዚ ድማ ሙዚቃ ብዝተፈላለየ ኩርናዕ ብምዕባይ ይርከብ።

እዚ ምስሊ እዚ ኣብ ናይ ፀጥታ ምክባር ኣብ ናይ ሕጊ ምክባርን ስራሕ ዝርከብ ግለ ሰብ ንርኢ፡፡ እዚ ከዓ ናይ ሓንቲ ሃገር ፀጥታን ስርዓትን ወሰንቲ ካብ ዝኮኑ ነገራት ሓደ ኮይኑ ንረክቦ፡፡

ኣብዚ ምስሊ እዚ መሰረታዊ ግልጋሎት ካብ ዝኮኑ ሓደ ናይ ኤሌትሪክ መስመር ገዛ ገዛ ናይ ምዝርጋሕ ከይዲ ዘካይዱ ሰባት ንርኢ፡፡ እዚ ክዓ ንሓንቲ ሃገር ካብ ንዕቤት ዘክብዎ ነገራት ሓደ ኮይኑ ንረክቦ፡፡

እዚ ምስሊ እዚ እንምልከቶ ኣብ ትግራይ ብዝርከቡ ብሄር ብሄረ ኩናማ ዝዝዉተር ዓይነት ክዳን እንትከዉን እዚ ድማ መግለፂ መንነቶምን ባህሎምን ዝኮነ ዓይነት ኣከዳድና እዩ ።

ዜና ሓበሬታ ብዛዕባ እዋናዊ ጉዳያት እንረክበሉ እትትከውን ኣብ ከባቢያዊን ሃገራዊን ዓለዊን ሓደሽቲ ዛዕባታት እንሰምዐሉ እዩ፡፡ እዚ ድማ ብዛዕባ ፖለቲካ ክኮን ይክእል ኢኮኖሚያዊን ሳይነስን እስፖርትን ካልኦት ዛዕባታትን ይሽፍን፡፡ እዚ ድማ ብዝተፈላለዩ መንገዲ ክንረክቦም ንክእል፡፡ ከም ንኣብነት ጋዜጣ፣ ቲቪ፣

ኣብዚ ምስሊ እዚ ግዚኦም ብምዝንጋዕን ብኣካሎም ዘጠንክርን ነገር ዝኾነ ስፖርት ዘሕልፉ መናእሰይ ንምልከት፡፡ ከምኡ እውን እቶም መናእሰይ ግዚኦም ካብ ካልእ ቦታ ካብ ምሕላፍ ኣብዙይ ከሕልፉ ንርኢ፡፡

እዚ ምስሊ ናይ ቤት/ቲ ስርዓት ዝኾነ ዲቪዛ ተኸዲኖም ኣብ ጊዜ ዕረፍቲ እናተፃወቱን እናተዘናግዑን ዝረአዩ ህፃናት የመልክት፡፡

ኣብዚ ምስሊ እዚ ዝተፈላለዩ ዓይነታት መጋየፅታት እንትንዕዘብ መብዛሕትኦም ድማ እምነት መግለፂ ዝኮኑ መሳቅል ንምልከት፡፡ እዞም መጋየፅታት እዚኦም ድማ ካብ መልክዕ ምውሳኮም ብተወሳኪ ንናይ ንሓደ ሰብ መንነት መግለፂ እውን ኮይኖም የገልግሉ፡፡

እዚ ምስሊ እዚ ባህላዊ ዝኾነ ቁኖ ተቖኒና ባህላዊ ዝኾነ ናይ ዓዲ መንነትን ባህልን መግለፂ ዝኾነ መጋየፅታት ወርቂ ጌራ ዝተሸላለመት ኣንስተይቲ ንርኢ፡፡

ኣብዚ ምስሊ እዚ ደቂ ኣንስትዮ መብዛሕትኦም ግዘ ንመፀባበቅን ፅሬትን መሐለዉን ዝጥቀማሎም ዝተፈላለዩ ዓይነት ናይ ፋብሪካ ዉፂኢት ዝኮኑ መፀባበቅታት ንዕዘብ

አብዚ ምስሊ እዚ ንሪኦ ዘለና ሓገዝ መንግስቲ እንግሊዝ ንሕብረተሰብ ትግራይ ክህብ እንትኸውን እዙይ ከዓ ብመልክዕ ዜና ዝርኣናዮ እንትከውን ዜና ከዓ ንሕብረተስብ ሓበሬታ ብምሃብ ይፍለጥ።

እዚ ምስሊ እዚ ዕምር ዝበለ ድንኳን እንትርአ ኣብዚ ድንኳን እዚ ድማ ሓረስቶት ዘለዉዎም ዉፂኢታት ፋብሪካታት ድማ ዘለዎም ዘምረትዎም ዉጽኢታት ንተጠቀምቲ ዘቕርብሉ ቦታ እዩ።

አብዚ ምስሊ እዚ ናይ ከቢድ ክብደት ዝኮኑ ሓፂዊን መልዓል ዝግበር ናይ ስፓርት ዓይነት ምንቅስቃስ ዝገበር መንእሰይ ንምልከት። ከምኡ ውን ንዕዕ ዝዕዘቡ ስባት ተአኪቦም ንምልከት።

እዚ ምስሊ እዚ ካብ ባህላዊ ናይ ፀጉሪ ቅድታት ሓደ ዝኮነ ናይ ቁናኖ ዓይነት ንርኢ ፡፡ እዚ ካዓነ ናይሕ/ሰብ ባህልን መንነትን ካብ መርአይ ዝኮኑ ሓደ ኮይኑ ንረክብ፡፡

እዚ እንሪኦ ዘለና ተፈጥሮ ሃፍቲ ዝኮነ ተኽሊ ብግዲ ዘይምሕላው እንትቑረፅን ናይ ተፈጥሮ ሃፍቲ ክመናመንን ንርኢ፡፡ እዚ ከዓ ንብክለት ኣየር ዝለዓለ ኣስተዋፅኦ ኣለዎ፡፡

እዚ ምስሊ ዝርአ ዘሎ ኣብ ከበበ ኣኽሱም ዝርከብ ኣኽሱም ቱሪንግ ሆቴል እንትኸውን ደቂ ኣብ ዝጠመዮም ግዜ ኸይዶም ዝምገብሉ እዩ።

እዚ ኣብ ምስሊ እንሪኦ ዘለና ናይ ዓዲግራትን ከባቢኣን ባህላዊ ምግቢ ዝኾነ ጥሕሎ እንዳተባህለ ዝፍለጥ ምግቢ እንትኸውን እዚ ኻዓ ካብ ጥሕኒ ርግኦን ጠስምን ካልኦትን ተሰሪሑ ይብላዕ::

ኣብዚ ምስሊ እንምልከቶ ዒፍ ሊላ ዝበሃል እንትኸውን ብፍጥነቱ፣ ብሃዳናይነቱ ብርሑቕ ናይ ምርኣይ ዝፍለጥ እንትኸዉን መብዛሕትኡ ግዜ ድማ ብጥንካረን ብነፃነትን ይምሰል። እዚ ድማ ኣብ ዓለም ሙሉእ ዝርከብ ናይ ዒፍ ዘርኢ እዩ።

ኣብዚ ምስሊ እዚ ሃይማኖታዊ ስርዓት ዝፍፅሙ ዘለው መራሒ ኣቦ ናይቲ መራሒ ኣቦ ተከተልቲ ናቶም እምነት ዝኮና ደቂ ኣንስትዮን ንዕዘብ፡፡

እዚ ምስሊ እዚ ህፃውንቲ ቆልዑ ከይዶም ዝመሃርሉ ቤት ትምህርቲ እንትንምልከት ቤት ትምህርቲ ድማ ከም ዝፍለጥ መሰረት ሃገር ዝኾኑ ህፃውንቲ ዝዓብይሉ ቦታ እዩ።

ኣብዚ ምስሊ እዚ ናይ ጥርሙዝ ጨና እንትንዕዘብ እዚ ናይ ጥርሙዝ ጨና ድማ ሰባት ጥዑም ንክጨንው ኢሎም ናብ ኣካላቶምን ናብ ክዳውንቶምን እንትነፍሕዎ ንዕዘብ።

ኣብዚ ምስሊ እዚ ናይ ስሑል ሽረ ዝተባሃለ ኩዕሶ እግሪ ብዱን ኣርማ እንትንርኢ እዚ ድማ ነቲ ባንዴራ ክንርኦ ከለና ነቲ ቡድን ብቀሊሉ ክነስታውሶ ይጠቅመና፡፡

ኣብዚ ምስሊ እዚ ኣብ ልዕል ዝበለ ቦታ ሓደ ናይ እምነት ቦታ እንትንርኢ ካብኡ ድማ ትሕት ኢልና ዕብይ ዝበለ ብጎቦን ብተክልታትን ዝተሸፈነን ዝተከበበን ከተማ ንዕዘብ።

ኣብዚ ምስሊ እዚ ካብ ናይ ሓበሻ ባህሊ መንነት መግለፂ ካብ ዝኮኑ ናይ ጨጉሪ ኣቋንና ዓይነት ሓደ ዝኮነ ኣልባሶ ተቆኒና እትርከብ ጓል ኣንስተይቲ ንርኢ፡፡

እዚ ምስሊ ባህላዊ ቁናኖ ኮይኑ ናይ ቅድሚት ሳርዴታ ዘለዎ እዩ።

እዚ ምስሊ እንሪኦ ስዋ እንትከውን ካብ ናይ ሓበሻ ባህላዊ መስተታት ሓደ እንትከውን እዚ ከዓ ናይ ኣልኮልነት ፀባይን ባህርን ካብ ዘለዎም ሓደ እዩ፡፡

ኣብዚ ምስሊ መሰረተ ልምዓት ዝኮኑ ከምኒ መገዲ፣ መብራህቲ ካልኦትን ንምልከት፣ እዚ ድማ ሕ/ሰብ ካብ ዘለዎ ቦታ ናብ ቦታ ንምቅስቃስ መንገዲ ከምኡውን ዝተፈላለዩ ስራሕቱ ንምስላጥ ኤሌትሪክን ይጥቀም፡፡

ኣብዚ ምስሊ እዚ ብተለምዶ ድራፍት እንዳተባሃለ ዝፍለጥ ዓይነት ናይ መስተታት ንምልከት፡፡ እዚ ኣልኮል መስተ ድማ ዝለዓለ መጠን ኣልኮል መስተ ዘለዎ እዩ፡፡

ሓደ ግለሰብ ንዓይ ይገልፀኒ እዩ ዝብሎ ካፍቲ ንቡር ዝኾነ ካብ ወለዱን ዝወረሶ ባህሊ ፋልይ ብዝበለ ብናይባዕሉ ወይ ኮነ ካብ ካልኦት ብዝቀድሖም ዝለብሰሉ ኾነ ዝምዕርገሉ ኸይዲ ፋሽን ይበሃል።

ኣብዚ ምስሊ ናይ ዓዲግራት ዩኒቨርስቲ ውሽጢ ግቢ እቲ ዩንቨርስቲ ወይ ከዓ ቤት ትምህርቲ ዝርከብ ናይ እቲ ዩንቨርስቲ ሹም ዝገልፅ ሓወልቲ ንምልከት።

ኣብዚ ምስሊ እዚ ሓዊ መንደድን ፀብሒ መስርሕን ዝጠቅም ክልተ ፈርኔሎ እንትንምልከት እዚ ድማ ብፍልይ ዝበለ ቅርፂ መብዛሕትኡ ኣብ ሃገረ ኢትዮጵያ ዝዝዉተር ዓይነት መንደዲ ሓዊ እዩ ።

ኣብዚ ምስሊ እዚ ጫማ እንትንምልከት ጫማ ድማ ከም ንፈልጦ ንእግርና ካብ ዝተፈላለዩ ነገራት ከዩጉዳ ዝከላኸል እንትኸውን፤ ጫማ ድማ ብዝተዝፈላለየ ሕብርታትን ቅርፅታትን ክንረኽቦ ንኽእል ናይ እግሪ መሸፈኒ እዩ።

እዞም ኣብ ምስሊ እንርኢዮም ዘለና ናይ ቤት ትምህርቲ ክዳን ተኸዲኖም ብተግባር ዝማሃሩ ዘለዉ ተማሃሮ እንትኾኑ እዞም ተማሃሮ እዚኦም ድማ ብመምህሮም መምርሒ እንዳተዋሃቦም ክማሃሩ ንሪኦም ኣለና።

እዚ ምስሊ እዚ ንሪኦ ዘለና ጎቦ እንትከውን አብቲ እግሪ ጎቦ ድማ አብ ምዕባይ ዝርከብ ከተማ ንርኢ። እዚ ከተማ እዚ ድማ ብተክልታትን ብዝተፈላለዩ ነገራትን ተፀባቢቁ ማዕቢሉ ፀቢቁ ንሪኦ።

ኣብዚ ምስሊ እዙይ ንመጓዓዝያነት ግለ ሰባት እትጠቅም ናይ ገዛ መኪና እንትንምልከት እዚኣ እውን ሰባት ናይ መዓልቲ መዓልቲ ናብረኦም ብቀሊሉ ብፍጥነትን ንከካናውኑ እትገብር መጓዓዝያ እያ።

ዝምስሊ እዚ ብተክልታት ዝማዕረገ ጎቦ እንትንሪኢ ኣብቲ እግሪ ጎቦ ድማ ንእሽተን ከተማ ንሪኢ. እቲ ጎቦን እቲ ገዛን ዘለዎ ምዕርግና ድማ መስሕብ በፃሕቲ ዓዲ ኮይኑ ንረክቦ::

ኣብዚ ምስሊ እዚ ጨው ኣብ መቀመጥኡ ኮይኑ ኣብ ጠረጴዛ ተቀሚጡ ንምልከት። ጨው ድማ ከምንፈልጦ ኣብ ምግብታት ካብ መምቀሪ ሓሊፉ እቶም ካብ ፋብሪካታት ዝወፁ ጨው ድማ ፍሉይ ፍሉይ ዝኮኑ ንጥዕናና ጠቀምቂ ዝኮኑ ማዕድናት ይሕዙ።

እዚ ምስሊ እዚ ሰባት ንመኖርያነት ከምእውን ድርጅታት ንዝተፈላለየ ስራሕቶም ዝጥቀምሉ ዉፂኢት ናይ ስነ ህንፃ ዝኮነ ፎቅ ብምባል ብተለምዶ ዝፍለጥ ገዛ ንምልከት።

ኣብዚ ምስሊ እዚ ኣብ ከባቢታት ትግራይ ዝዝውተር ዓይነት ናይ ገዛ ኣሰራርሓ እንትንምልከት፡፡ እዚ ድማ ካብ መንበሪ ገዛነት ሓሊፉ ናይቲ ህዝቢ መንነትን ባህልን ከም መግለፂ ኮይኑ ከገልግል ይክእል፡፡

ኣብዚ ምስሊ እንሪኦ ዘለና መጋየፂ ናይ ክሳድ እንትከውን እዚ ድማ ደቂ ኣንስትዮ ኣሕዋትና ኣብ ዝተፈላለዩ ፕሮግራማት ክከውን ይክእል እዩ ዝገብርኦ እንትከውን እዚ ድማ ናብ ዓይኒ ክኣትዋ ዝገብረን ከምኡውን መልክዕ ንምውሳክ ዝጥቀማሉ መጋየፂ እዩ፡፡

ኣብዚ ምስሊ እንምልከቶም ናይ ኣትክልትን ፍራፍረን እንትኾኑ እዚ ድማ ብቀጥታ ይኹን ኸምኡ ውን ኣብሲልካ ንምግብነት ዘገልግል ናይ ዝተፈላለዩ መዓድናት ፍልፍል ዝኾነ እዩ።

እዚ ባንደራ ንጉስ ሃይለስላሴ ኣብ ንግስነኦም ዘመን ንኢትዮጵያ ናይ ሃገራዊ ባንደራ ኮይኑ ዘገልግል ዝነበረ እንትከውን ባንደራ ከም ዝፍለጥ ናይ ሓደ ከባቢ ወይ ሃገር ፍሉይ ምልክት ኮይኑ ዘገልግል እዩ፡፡

ህዝብን ማሕበረሰብን መሰረታዊ ዝበሃል ነገራት ሓደ መሰረት ልምዓት እንትከውን ህዝቢ ንግድን ግልጋሎትን ብምርኻብ እቲ ህዝቢ ክዓቢ ይገበር ::ሓደ ቤት ትምህርቲ ድማ ቤተ ንባብ መምሀሪ ክፍሊ ቴክኖሎጂታትን ዝሓሸ እንትትህልዎ ዝሓሸ መሰረታዊ ልምዓት ኣለዎ ይበሃል::

ኣብዚ ምስሊ እዚ ሰማያዊ ድቢዛ ዝገብሩ ናይ ቤት ትምህርቲ ተምሃሮ ኣብ ቤተ ንባብ ኣትዮም ከንብቡ ንምዕዘብ እዚ ድማ ካብ ንሕብረተሰብ ጠቐምቲ ዝኾኑ ነገራት ሓደ እዩ።

ደጋዊ ኣካል ደቂ ሰባት ዝወቅል ተፈጥራኣዊ ነገር ኮይኑ ብዝተፈላለዩ ቅርፅታት ምስትካል ድማ ናይ ማሕበረ ሰብን ባዕልና ናይ መንነትን ንምግላፅ ዝጥቀመሉ፡፡ እዚ ኣብ ምስሊ ድማ ብተለምዶ ዜሮ እናተባሃለ ዝፅዋዕ ኣቆራርፃ ዓይነት ፀጉርን እዩ፡፡

ኣብዚ ምስሊ እዚ ናይ ብኡነት ትካል መፋለጢ ንምልከት፡፡ እቲ መፋለጢ ድማ ነቲ ትካል ዘለዎ ምህርትታት እንታይ ንሕ/ሰብ ከምዘቕርብ ብቐሊሉ ከም መፍለጢ ኮይኑ ይጠቅም፡፡

ኣብዚ ምስሊ እዚ መብዛሕትኡ ግዜ ኣብ ክረምቲ እዋን ኣብ ከባቢ ገዛውትና እንዕዘባ ጭንቁራዕ እንዳተባሃለት እትፍለጥ ናይ ማይን ናይ ምድርን እትነብር ዓይነት እንስሳ ንምልከት፡፡

ኣብዚ ምስሊ እዚ ብኢድ ካብ ዝተሰርሑ ናይ ፅሬት መሕለዊ ኣቁሑ ዝኮኑ ባህላዊ መኮስተር ንዕዘብ።

ኣብዚ ምስሊ እዚ ኣዴታት ትግራይ ህፃውንቲ ክሳብ ዕብይ ዝብሉ ኣብ ሑቑኤን ገይረን ንምሕዛል ዝጥቀማሉ ካብ ናይ ቆርበት እንስሳ ዝተሰርሐን ከምኡ ውን ድማ ንመፀባበቒ ብዕራቁታት ዝተፀባበቑ ማሕዘል ንሪኢ፡፡

ካብ ንሕብረተሰብ ጠቀምትን መገልገልትን ዝኾኑ ዝተፈላለዩ መራኸብቲ መሦመራት ዝተፈላለዩ እዋናዊ ጉዳያት መሠረታዊ ሓቤረታታት ጥዕና እዩ።

ዓይነት ዘርኢ ዒፍ ኾይና መብዛሕትኡ ግዜ ናይ ሰባት ድምፂ ደጊካ ብምዝራብ ብምኽኣላ ትፍለጥ። መብዛሕተአን ናይዘን ኣዕዋፍ ዘሪኢ ቀይሕ ሕብሪ ዘለዎ ኣካላት ኣለወን ፓፓጋ ኣለወን።

እዙይ ኣብ ምስሊ እንርእዮ ዘለና ማንጎ ኣብል እናተባህለ ዝፍለጥ ካብ ክልተተ ትክልታት ተዳቂሉዝዓበየ ተክሊ እንትከውን ብጣዕሙን ብግዝፉነቱ ከዓ ብፍሉይነት ይፍለጥ።

ማሕበረሰብና ካብ ሓደ ቦታ ናብ ሓደ ቦታ ን ምጉዓዝ ካብ ዝጥቐመሎም መንገድታት ሓደ ትራንስፖርት እዩ ።እዚ ኣብ ምስሊ ንሪኦ ዘለና እውን ሓደ ካብኣቶም ኮይኑ እዚ ድማ ግዚኡ ጉልበቱን ዝቅጥቡ ሓደ መሳርሕታት ተሽከርከርቲ እዩ።

ኣከባብን ዝተተሓዙ ነገራት ኮይኖም ተፈጥሮ እንብሎ ንሂወት ዘለዎም ዘይብሎምን ነገራት ዝሓዘ እንትኮን ኣከባቢ ንብሎ ድማ እቲ ተፈጥሮ ዝርከበሉ ቦታ እዩ ።ኣብዚ ምስሊ ድማ ብተኽልታት ዝማዕረገ ኣከባቢ ንምልከት።

ኣብዚ ምስሊ እዚ ንመዝሓልነት ትጠቅም ናይ ገዛ ኣቅሓ ሓንቲ ዝኮነት ፍርጅ እንትንምልከት እዛ ፍርጅ እዚኣ ድማ ኣብዚ ምስል እንምልከታ ናይ እርሳስ ዓይነት ሕብሪ ዘለዋ እንትትከውን ፍርጅ ብምባል ትፍለጥ፡፡

ኣብዚ ምስሊ ዝንምልከቶ ዘለና ታሪካዊ ዝኮነ ናይ ቀደም ገዛ እትትከውን እዚ ድማ ካብ መንበሪነት ሓሊፉ ንሕብረተሰብ ከም ታሪክ ከም ባህሊ ከም መንነት መርአይ ኮይኑ ኣብዚ ሕዚ ግዜ ይጠቅም፡፡

ኣብዚ ምስሊ ናይ እስልምና እምነት ተኸተልቲ አብ ከባቢና ዝኽደንዎ ዓይነት ኣከዳድና የርእየና።

እዚ ምስሊ እዚ ናይ ባናና ተኽሊ እንትንርኢ እዚ ተኽሊ እዚ ድማ ካብ ባናና ንሓው ንብልዒ ሓሊፍ ንባዕሉ እውን ፅሩይ ንባዕሉ ፅሩይ ሂቡ ከባቢ ኣየር ንምስትኽኻል ይጠቅም፡፡

እዚ ኣብ ምስሊ ንሪኦ ዘለና ናይ ዜና መርኣዪ ቲቪ እንትከዉን እዚ ከዓ ሰባት ዘድልዮም ሓዱሽ ሓበሬታ ጠቀምቲ ሓበሬታ ከም'ኡ እዉን ሓደሽቲ ነበርቲ ዝኮኑ ኩነታት ኣየር ካልኦትን ዝረክብሎም እዮም።

ሕጊ ኣኽበርቲ እንብሎም ብሕብረተሰብ ዝተመረፁ ንሕብረተሰብ ዘገልግሉን ካብ ንሕብረተሰብ ክጎድኡ ዝክእሉ ኣካላት ዝከላኸሉን ንሕብረተሰብ ጠቀምቲ ዝኾኑ ኣካላት ሕጊ ኣኽበርቲ ንብሎም።

ኣብዚ ምስሊ እዚ እንምልከቶ ቀይሕ መስቀል ንሕብረተሰብ ዝሃቦ ድጋፍ ዘርኢ ዜና እንትትከዉን ዜና ድማ ሕብረተሰብ ሓበሬታት ካብ ምሃብ ንሕብረተሰብ ዝጠቅሙ ሓደሽቲ ዝኮኑ ዛዕባታት ብምፍናዉ ይፍለጥ።

ኣብዚ ምስሊ እዚ ብትክክል ዝበሰሉ ኣራንሽታት እንትንምልከት እዞም ኣራንሽታት ድማ ካብ ምግብነት ሓሊፎም ንዝቅፅል ዝኒሀ ወለዶ ናይ ብርትኳን ከም ዘርኢ ኮይኖም የገልግሉ፡፡

ኣብዚ ምስሊ ዓረብያ ዝሓዛ ደቂ ኣንስትዮ ይረኣያና እዚ እዉን ደቂ ኣንስትዮ ክሰርሓ ከምዝክእላ ከም'ኡ ሰሪሐን ዓርሰን ኮነ ስድራ-ቤተን ከመሓድራ ምኳነን ካሊእን ክንዕዘብ ንክእል።

አብዚ ምስሊ እዚ እንምልከቶ ዘምቢል ኩዕሶ መጫወቲ ሜዳን ከፍ መበሊ ዕዱማት እንትከውን እዚ ድማ መናእስይ ግዚኦም አብ ዘይኮነ ቦታ ካብ ምሕላፍ አብዚ መፅዮም ንአእምሮኦምን ስውነቶምን ፍትሕ ከብሉ ይክእሉ፡፡

አብቲ ምስሊ እነሪኦ ዘለና በ አብ ሰማያዊ ሕብሪ ተፃሒፉ ዝኒሄ ርእሰ አድባራተ ወገዳማት አከሱም ፅዮን ዝብል ብቀሊሉ ነቲ መፋለጢ ወይ ማስታወቂያ ርኢና እንታይ ምኳኑ እቲ ቦታ ክንፈልጥ ዝገበረና እዩ፡፡

ናይ ኢ/ያ ንጉስ ዝነበሩ ናይ ንጉስ ሃይለስላሴ ምስሊ እንትትከውን እዚኦም ድማ ነየአ ንኢትዮጵያ ከም ሃገር ንዓመታት ዝመርሑ ንጉስ ኔሮም ንጉስ ሃይለስላሴ፡፡

እዚ ምስሊ ተማሃሮ ኣብ ዘይምቹ ቦታ ኮይኖም ዝማሃሩ ተማሃሮ እንትኾኑ መስረተልምዓት ዘይተማለአ የርኢ።